ኩሎም ፃዕዳ ክዳን ዝተኸደኑ ስድራ ኣብ ፃዕዳ ፍራሽ ተገዲሞም ከምኡውን ናብ ቅድሚት ካሜራ እንዳጠመቱ የስሐቑ ኣለው፡፡ እቲ ህፃን እኳ ናይ ስሓቕ ምልክት ኣይራኣዮን፡፡ እቶም ስድራ ንምንታይ እዮም ተጋዲሞም ዝስሕቑ ዘለው?

ካብ ብባህላዊ ሜላ ዝስርሑ መስተታት ዝኾነ ሓደ ፅራይ ስዋ ናብ ሚኒሊክ እንትቕዳሕ ዘርኢ እዩ፡፡ ኣብ ትግራይ ጥዑም ስዋ ካብ ዝፅሞቐለን ከተማታት እታ ቀንዲ መን እያ?

ተደርዲሮም ይርከቡ፡፡ ንአብነት ፍራንስ ቁፅሪ 1፣2ን 3 ዝብሉ ብቀይሕ፣ ሰማያዊን ቆፃልን ሕብሪ ዘለዎም ታኒካታት ተደርዲሮም ይርከቡ፡፡ ናይ ሓደ ታኒካ ፍራንስ ዋጋ ክንደይ እዩ?

ቤት መስተ ቤት መስተ ማለት ዝተፈላለዩ ናይ መስተ ዓይነታት ዝርከበሉ ቦታ እዩ፡፡ ንአብነት ቅዱስ ጊዮርጊሰ ቢራ ዝሓዘ ቀይሕ ጥርሙዝ ምስ አብ ብርጭቆ ዝተቀድሐ ቢራ አብ ጣውላ ተቀሚጦም ይርከቡ፡፡ ዋጋ ሓደ ቢራ ክንደይ እዩ?

እዚ ናይ ውፅኢት ሞስኖ ኮይኑ እዚ ሓምሊ ወይ ድማ ቆስፃ እንዳተባሃለ ይፍለጥ። እዚ ድማ ንምግብነት ይጠቅመና ። እዚ ድማ ኩሉ ግዜ ክንምገብ ኣለና።

ግመል ካብቶም ንቡዙሕ እዋን ፃምእ ማይ ዝኽእሉ እንስሳታት ሓደ ኾይኑ እዚ ዝረአ ዘሎ ግመል ኣብ ደረቕ ፀሊም ሓመዱ ቦታን ጭዕንዶግ ዝበዝሖን ዝብላዕ ነገር ሃሰስ ዝብል ዘሎ ይመስል፡፡ እቲ ኣብ ዝባኑ ዘሎ ፅዕነት እንታይ ተባሂሉ ይፅዋዕ?

ሓንቲ ኮምኘላስየን ዝተኸደነት ሰበይቲ ምስ ኣብ ጥቓኣ ብመዳበርያታት ዝመልአ ጎሓፍ ኣብ ወሰን ፅርግያ ደው ኢላ ትረአ ኣላ፡፡ ፅሬት ከተማ ጥቕሚ ዶ ይህልዎ ይመስለኩም?

ባንዴራ ኢትዮጵያ ዘለዋ ስነህይወት ናይ 7ይ ክፍሊ መፅሓፍ ተምሃራይ እትብል አብ ቀይሕ ድሕረ ገፅ ዝተፀሓፈ ኮይኑ፤ ናይ ዕምበባ፣ ማክሮስኮፕ፣ ጭዋዳ አካላት ዘለዎ ሰብ ወዘተ አብ መሸፈኒአ ተሳኢሉ ይርከብ፡፡ ናይዛ መፅሓፍ ሓታሚ መን እዩ?

ኣብዚ ክልተ ከብቲ ኣብ ዋዒ መዓልቲ ኣብ ጽርግያ ክጓዓዛ ይረኣያ። እቲ ሓደ ጸሊም ክኸውን ከሎ፡ እቲ ካልኣይ ድማ ጻዕዳን ጸሊምን ዝተሓዋወሰ እዩ። ብድሕሪኦም ህንጻታት መዋቕራት ኣለዉ። እዚ ድማ ናይ ህድኣትን ናይ ሓባርነትን ስምዒት የለዓዕል።

እዚ ኣብ ዕዳጋ ከተማ ዝካየድ ዘሎ ናይ ከባቢ ንግዳዊ ንጥፈት ዘርኢ እዩ። ዝተፈላለዩ ኣቑሑት ዝሸጡ ድኳናት ኣብ ሓደ ቦታ ተጠርኒፎም ይርከቡ። እዚ ዕዳጋ እዚ ዝኻየደሉ እንታይ ዓይነት ከተማ ወይ ከባቢ ይመስል?

ኣብ ኢትዮጵያ ኦርቶዶክስ ተዋህዶ ቤተክርስቲያን ካብ ዝካየዱ ሃይማኖታዊ ስራሕቲ ሓደ ዝኾነ ስርዓተ ብህትውና እንትኾውን ኣብ በረካ ከይድኻ ብህትኻ ንፈጣሪኻ ዝግበር ርክብ እዩ። እስንኹም ኸ ኣብ ከባቢኹም ካብ ዝርከቡ ዓበይቲ ሰባት ብዛዕባ ብህትውና ክትሓቱ ትምኩሩ ዶ?

ናይ ብሽክሌታ ስፖርተኛታት ይወዳደሩ ኣለዉ፡፡ ተዓዘብቲ ኣብ ወሰን ፅርጊያ ኮይኖም ይምልከቱ ኣለዉ፡፡ እዚ ውድድር ኣብ ትግራይ ብዙሕ መፍቀሪ ኣለዎ ዶ?

እዋይ… ደስ ዝብል ማንጎ አብ ቅርጫት መሊኡ ይርከብ፡፡ እዚ ማንጎ ተክሊ ምስ ፍሪኡን ቆፅሉን ደኒኑ እንትርከብ እዚ ማንጎ ዝመል ቅርጫት ከዓ አብ ቀይሕ ሓመደ ኮፍ ኢሉ ይርከብ፡፡

ኣብ ውሽጢ ባህላዊ ኣከዳድና ዝተኸድኑ ደቂ ኣንስትዮን ደቂ ተባዕትዮን ኣብ ሓደ ቦታ ተኣኪቦም ባህላዊ መእተዊ ስነ-ስርዓት ከካይዱ ይረኣዩ። ዝተዳለወ ኢንጀራ ወይ ባህላዊ ባኒ ኣብ መደርደሪ ይርአ። ኣብ ከምዚ ዝበለ ባህላዊ ፍጻመ ተሳቲፍኩም ዶ ትፈልጡ?

እዚ ዝረአ ዘሎ ቤት ምግብን መስተን ክልተ ሰባት አናኣተው እዩም፡፡ ብዙሓት ሰማያዊ ወንበራት እውን ኣለውኣብ ቤት ምግቢ ደቂ ሰባት ገንዘብ ከፊሎም ዝበልዕሉን ዝሰትዩሉን ናይ ሸቐጥ ቦታ እዩ፡፡ ኣብ ቤት ምግቢ ኣቲኹም በሊዕኹም ዶ ትፈልጡ?

እዚ በሪ ቤት ትምህርቲ እዩ፡፡ ዲቢዛ ዝገበሩ ተመሃሮ ኣብ ኣፍ በሩ ተኸልኪሎም እኔህዉ፡፡ እዞም ተመሃሮ ሰዓት ኣሕሊፎም ዝመፁ ዶ ይኾኑ?

ህልኽ ተስፎምን ሃፍቶምን ዝብል ዘግርም ርእሲ ዝተዋህባ መፅሓፍ ትርአ ኣላ፡፡ ናይዛ መፅሓፍ ደራሲ ተስፋይ መንግስ ይበሃል፡፡ እዚ ሰብ ናይ ደራሲነት ልምዲ ኣለዎ ዶ?

ዝብኢ ምስ ኮራኲራ ትርአ ኣላ፡፡ ዝብኢ ካብቶም ኣዝዮም መፍራሕቲ ዝበሃሉ ኣራዊታት ሓደ እዩ፡፡ ዝብኢ ብምሽት እምበር ብቐትሪ ዘይንቀሳቐስ ስለምንታይ እዩ?

ቀጠልያ ኣሕምልቲ ይረአ ኣሎ። እዚ ተኽሊ ብሮኮሊ ተባሂሉ ዝፍለጥ ኮይኑ፡ መብዛሕትኡ ግዜ ኣብ ምግቢ ይጥቀመሉ። ኣብ ጽሩይን ሕርሻዊን ከባቢ ከም ዝበቁል ይርአ። ብሮኮሊ ምብላዕ ትፈትዉ ዶ?

ክልተ ዓይነት ናይ ቀደምን ርስሕ ዝበሉን ናይ ክሳድ መጋየፂ ኣብ ኢዳ ሒዛ ፡፡ እቲ ሓደ ንእስ ዝበለ እቲ ካሊእ ድማ ካብታ ሓንቲ ግዝፍ ዝበለት ብኽሪ ተኣሲረን ኣለዋ፡፡ ነቲ ፀሊሙ ከለሩ ቀይሩ ዘሎ ጎባጉብ ብምንታይ ትሓፅብኦ?

ኣብ እግሪ ዓይዪ ግድሚ ዝተሰርሐ ገዛ ይርአ ኣሎ፡፡ ኣብ ከምዚ ዝኣምሰለ ግድሚ እግሪ ገዛ ምስራሕ ንጥቅዓት ካብ ላዕሊ ዝመፃእ መደራጉሕ እምኒ ኣየሳጥሕን ዶ?

ሰበይቲ ኣብ ዓነውነው ኢሉ ዝፈራረሰ ገዛ ማእኽል ጠጠው ኢላ ነቲ ፍራስ እንትትርኡ ንምልከት፡፡ እዚ ገዛ ብከቢድ ብረት ተወቂዑ ፈሪሱ ዶ ይኸውን?

ዕልል… ሓደ ሙሉአ ልብሲን መስቀልን ሒዙ ዝቅድስ ሓውና ጠጠው ኢሉ እናቀደሰ ይርከብ፡፡ እዚ ሓውና አብ መብራህቲን ቀይሕ መጋረጃን ዘለዎ ቤተ ክርስትያን ውሽጢ ይርከብ፡፡

እዚ ካብ ዕንጨይቲ ዝተሰርሑ መስቀላት የርኢ። እቶም መስቀላት ብባህላዊ ኣገባብ ኢትዮጵያ ብዝተፈላለየ መንገዲ ተሰሪዖም ብጸሊም ገመድ ዝተኣስሩ እዮም። እዞም መስቀላት ከም ምልክት እምነት ከም ዝጥቀሙ ይፍለጥ። እዞም ዕንጨይቲ መስቀላት ኣብ ባህሊ ኢትዮጵያ እንታይ ትርጉም ኣለዎም?

እዞም ናይ ኦሮሚያ ክልል ፕሬዚደንት ኣይተ ሽመልስ ኣብዲሳ ይበሃሉ፡፡ እዞም ኣባል ፖለቲካዊ ውድብ ብልፅግና ዝኾኑ ሰብ ናይ ትምህርቲ ዝግጅቶም ከመይይ እዩ?

ናይ መቐለ ስቴድየም ብተዓዘብቲ መሊኡ ኣሎ፡፡ ናይ ሰብዓ እንድርታ ኣርማ ድማ ትውልብለብ ኣላ፡፡ ኣነ ነዚ ምስሊ ብምምልካት ሰብዓ እንድርታ ምስ ዝኾነ ተጋጣሚ እናተፃወተ ዘሎ እዩ ዝይመስለኒ፡፡

ኣብዚ ክልተ ሰብኡት ኣብቲ ጽርግያ ክጓዓዙ ይረኣዩ። እቲ ሓደ ቀጠልያ ጃኬትን ሰማያዊ ስረ ክኽደን ከሎ፡ እቲ ካልኣይ ድማ ጻዕዳ ማልያን ቀጠልያ ናይ ክሳድ ገይሩ ኣሎ። እዞም ክልተ ሰባት ኣብ ምርኢት ድዮም ዘለዉ ወይስ ኣብ ጽርግያ ዝኸዱ ዘለዉ?

ብዛዕባ ቡና ዘፋልጥ ፅሑፍ ብቋንቋ ኣማርኛን ኦሮምኛን ዝተፃሕፈ ይረአ፡፡ እቲ ናይ ኣማርኛ ኣኮ ቡና ዝብል እዩ፡፡ ንስኹም ከ ብዛዕባ ቡና እንታይ ሓሳብ ኣለኩም?

ጀበና ኣብ ምድጃ ተሰኽቲታ ኣላ፡፡ ንወልፈኛታት ቡና ጀበና ካብ ናይ ንብረት ገዛ ኹሉ ንላዕሊ ትኽበር እያ፡፡ ህረፍ ቡን ዘዕግቡላ መሳርሒት ስለዝኾነት፡፡

ካብ ናይ ኦርቶዶክ ተዋህዶ እምነት ካህን እንዳተባሃለ ዝፍለጥ ኮይኑ ካህን ማለት ድማ ቀሺ ማለት እዩ። እዚም ቀሺ እዚኦም መስቀል ሒዞም ርእሶም መጠምጠሚሻሽ ተጠምጢሞም እንዳኣምሀሩ ኣለው። ቀሺ ብዘይ ፃዕዳ ሻሽ ካሊእ ይጥምጥ ዶ ?

ትራንስፖርትን ተሽከርከርትን፡- ንናይ ገዛ ኣቑሑ ካብን ናብን ዘጓዓዕዙ እንትኾኑ ካብ ዓይነታት ተሽከርከርቲ ሓንቲ ጋሪ እያ፡፡ እዛ ዝተመላኸዐት ጋሪ እንታይ ተጓዕዝ ዘላ ትመስል?

ኣብ ልዕሊኡ ኣዝዩ ንጹርን ድሙቕን ሰማያዊ ሰማይ ዘለዎ መስተንክር ናይ ደገ ትርኢት የቕርብ። እቲ ኣዝዩ ነዋሕን ቀጢንን ኣግራብ ሳይፕረስ ኮይኑ፡ ኣብ ጎድኖም ብዙሓት ኣግራብ ስየ ኣለዉ፡ እዚኦም ድማ ነቲ ኣብ ወሰን ጽርግያ ዘሎ ከባቢ ብሓጺሩ ይገልጹ።

እግዚኦ! ብርክት ዝበሉ ናይ ፌደራል ፖሊስ አመራርሓታት ሰልፊ ሒዞም ናይ አመራርሓ ዕንቋይ ሌንጀር ክዳንን ቀይሕ ቆቢዕን ገይሮም ስልጠና እናወሰዱ ይርከቡ፡፡ አብ መንጎ እቲ መሰልጠናይን ሰልጠንቲን ማእከል ቀይሕን ፃዕዳን ዘለዎ ምንፃፍ ተዘርጊሑ ይርከብ፡፡

ካባ ዝለበሱ፣ መስቀል ዝሓዙ ካህን ጠጠው ኢሎም ምስኦም ሓደ ጭብጥ ኢሎ ኮፍ ዝበለ ምእመን ዝመስል ሰብ ይርአ፡፡ እዚ ሰብ ኣብ ናይ ሕማም ኩነታት ዘሎ ይመስለኒ፡፡

እዞም ሓደ ዓይነት ክዳን ተኸዲኖም ዘለዉ ሰባት ናይ ኣኽሱም ዩኒቨርሲቲ ዋርድያታት እዮም፡፡ ኣብ ስራሕ ቦታ ዋርድያታት ሓደ ዓይነት ክዳን ዝኽደኑ ንምንታይ እዩ?

ሓደ ነጋዳይ ኣብ ዕዳጋ ኮፍ ኢሉ ይርአ። ኣብ ቅድሚኡ ብዝተፈላለዩ ኣትክልቲ፣ ቀመማትን እኽልን ዝመልኡ ክሻታት ኣለዉ፤ ብድሕሪ እቲ ነጋዳይ መደርደሪታትን ሳንዱቕ ኣቑሑትን ኣለዉ። ካብዞም ብብዝሒ ኣብ ገዛኻ ኣየናይ ኢኻ ትጥቀም?

አትክልቲን ፍራፍረን አትክልቲን ፍራፍረን ምምጋብ ንሰውነትና ብጣዕሚ ጠቃሚ እዩ፡፡ ንአብነት ሙዝ፣ ብርጭቅ፣ ሎሚንን ቃጫን አብ መንደርደሪ ጣውላ ንክሽየጡ ተዘርጊሖም ይርከቡ፡፡ ንሓደ ኪሎ ሙዝ ዋጋ ክንደይ እዩ

እዚ ቱባ ግዜን ጉልበትን ብዝቑጥብ መንገዲ ማይ ካብ ሓደ ቦታ ናብ ሓደ ቦታ ንኣብነት ካብ ቡንባ ናብ ታንከር ወይ ናብ በርሚል ንምእታው የግልግል፡፡

ዝኮነ ዝዓምበበን ዝፈረየን ሓምለዋይ ተክሊ አብ እርሳስ ሕብሪ ዘለዎ ድሕረ ገፅ ጠጠወ ኢሉ ይርከብ፡፡ እዚ ዓምባቢን ፈራይን ተክሊ እንታይ ተባሂሉ ይፍለጥ?

ኣብ ኢትዮጵያ ካብ ዝርከቡ ባህላዊ መስተታት ዳርጋ ኣብ መብዛህቲኡ ቦታታት ኽቡር ጋሻ እንትመፅእ እነፍልሆ እዩ። እቲ ናይ ምፍላህ ከይዲ ኣብ ከባቢኹም ክንደይ ግዜ ይፍላሕ?

እዚ ብእምኒ ዝተሃንጸን ብዝተቐንጠጠ ዕንጨይትን ፕላስቲክን ዝተሸፈነ ገዛ ዘርኢ እዩ። እቲ ቦታ ዝዓነወ ኮይኑ፡ ኣብ ተፈጥሮኣውን ተስፋ ዘይብሉን ዕንወት ዝበጽሐ ይመስል። ሽግር ዝመልኦ ህይወት ዝገልጽ ልቢ ዝትንክፍ ስእሊ እዩ።

እዚ ውቁባት መጋየጺታት እዩ ዘርኢ ዘሎ። ካብዚኦም ካብ ኣልኮር ዝተሰርሑ ስብስብ ሽልማት ኣቑሑት ይርከብዎም፣ እዚ ድማ ጻዕዳን ጸሊምን ዝተሓዋወሰ ድንቂ እዩ። ከምቲ ትርእይዎ ዘለኹም እዚ ሽልማት ደቂ ኣንስትዮ ካብቶም ብጣዕሚ ዝፈትዎኦም ሽልማታት እዮም።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

ን ወድሰብ ካብቶም ንጥዕንኡ ኣድለይቲ ዝበሃሉ ተኽልታት ሓደ ኮይኑ ፍርያት ክህብ ከሎ ቆፅሉ ብምጥቕላል ካብቶም ካልኦት ፍለይ ዝበለ ኮይኑ እቲ ተኽሊ መን ይበሃል።

ሃይማኖት ብርክት ዝበሉ ናይ እስልምና ሃይማኖተ ተከተልቲ ኮፍ ኢሎም እናፀለዩ ይርከቡ፡፡ እቶም ሸካት ከዓ ማይክሮፎን ሒዞም እናመረሑ ይርከቡ፡፡ እዚ ፀሎት እስልምና ሃይማኖት ናይ እንታይ እዩ?

አዛ ናይ መዝቃ ተጫወቲት ኮይና ባህላዊ ክዳን ተከዲና ባህላዊ ናይ መዝቃ ኪራር ዝባሃል ሸማ ድማ ፀሃይቱ በራኺ ትባሃል ኮይና ብጎና ዘሎ ባንደራ ናይ መን ሃገሪ ይመስለኩም?

ሓደ ወታደራዊ ክዳንን ቆቢዕን ገይሩ ብረት ከዓ አብ ኢዱ ሒዙ ጠጠወ ኢሉ ይርከብ፡፡ እዚ ወዲ ተባዕታይ ናይ ወታደር ከስክስ ዝበሃል ጫማ አብ ሓምለዋይ ሳዕሪ ይርከብ፡፡ እዚ ወታደር ሹሙ መን ይበሃል?

ኣብዚ ሹቕ ዝተፈላለዩ ዓይነታት ዘመናውን ባህላውን ክዳውንቲ ደቂ ኣንስትዮ ኣብ መስቀሊ ተንጠልጢሎም ይርአዩ ኣለዉ፡፡ ክዳውንቲ ከምዚ ኣብ መስቀሊ ምንጥልጣሎም ንምንታይ ይጠቅም?

እዚ ኣብ ደረቕን ኣኻውሕን ዝዓረፈ ሰሌዳ ዘርኢ እዩ። እቲ ቦርድ ኣብ ገለ ቦታታት ተበላሽዩን ኣብ ልዕሊኡ ናይ ጽሑፍ ምልክት ኣለዎ። ብድሕሪት መንደቕ እምኒ ይርአ። እዚ ቃልስን ጽንዓትን ይስመዓኒ። ህላወ እቲ ሰሌዳ ነቲ ኣብ ምምሃር ዝግበር ጻዕሪ ዘርኢ እዩ።

ክልተ ደቂ ኣንስትዮ ኣብ ውዑይ ዕንጨይቲ ሳውና ኮፍ ኢለን እናወዛወዛን ክሳተፋን ይረኣያ። ኣብ ጥቐአን ብስክሪን ዝተሓትመ ምስሊ ኣሎ። ኣብ ሳውና ዘሎ ውዑይ ኣየር ደስ ዶ ይብለኩም?

ኣብ ሓደ ዝተፈላለዩ ዓይነታት መፅሓፍቲ ከም ታሪካዊ ፍፃመታት ኢ/ያን ነገስታትን፣ ንተምሃሮ ዘምህሩ ፍልጠት ሓዘል ዝኾኑ መፅሓፍቲ ዝሽየጠሉ ቦታ እዩ፡፡ እዚ ቦታ ኣብ ሜጋ ሕትመት መሸጥን መከፋፈልን ዶ ይኸውን?

ኣብ መደርደሪ ድኳን ክልተ ዓይነት ፍርያት መግቢ ኣሎ። እቲ ሓደ ዕሹግ ቡን እዩ: ዱቄት:ብጸጋም ነዊሕን ቀጢንን ብጫ ምናልባት ፓስታ ብጥቕላል ተሰሪዖም ኣለዉ። እቲ ቡን ኢትዮጵያዊ ባህልን ፅሬትን ዘርኢ እንትኸውን እቲ ኣራንሺ ቀሊልን ቅልጡፍን መማረፂ ምህላዉ ዘርኢ እዩ።

ኣብዚ ክልተ መቑረጺ ሰሌዳታት ኣለዉ። እቲ ሓደ ቀይሕ፣ እቲ ካልኣይ ብጫ እዩ። እቲ ቀይሕ ብዙሕ ግዜ ኣብ ጥቕሚ ከምዝተጠቕመ ዘርኢ እዩ። ንብረት ገዛ ስለ ዝኾነ ንስራሕ ጠቓሚ ኣቕሓ እዩ። ውዑይን ተስፋ ዝህብን ኮይኑ፡ከም ገዛን ቅድመ ኩነት ምግቢን ኮይኑ ዝስምዓካ እዩ።

እዚ እትሪእዎ ዘለኹም ጋል አንስተይቲ ኣንበሳ ኣብ በረኻ ምስ ኣናብስ ደቂሳ እንትኸውን ጓል ኣንስተይቲ ኣንበሳ ዋእሮ ከም እትብሃል ትፈልጡ ዶ?

ኣዝዮም ብዙሓት ኣስቤዛታት ኣብ ሓደ ቦታ ተዘርጊሖም ይራኣዩ፡፡ ከም ዝበሰለን ዘይበሰለን ኮሚደረ፣ ካሮት፣ ኣራንሺን ቆስጣን ይርከብዎም፡፡ ካብቶም ኣትክልትታት ብበዝሒ እትጥቀምሉ ዓይነት እንታይ እዩ?

መፋለጢ ገቢዎን ማሳደግ/አታዊካ ምዕባይ/ ዝብል ብፃዕዳ ተፃሒፉ አብ ቀይሕ ድሕረ ገፅ ይርከብ፡፡ እንደዚ ቀሏል ዝብል ብቀይሕ ተፃሒፉ አብ ፃዕዳ ድሕረ ገፅ ይርከብ፡፡ ክልተ አናእሽተይ ናይ ገዛ መኪና ጠጠው ኢለን ይርከባ፡፡ ንመን ቦታ እዩ ዘፋልጥ ዘሎ?

እዚ ክፍሊ ላቮራቶሩ ወይ ድማ ቤተ ፈተነ እዩ ዝመስል ናይት ዝፍትሩዎ ዘለዉ ውጤታትን ክፍትንዎ ወይ ድማ ክሓትዎ ዝደልዩ ነገራትን ኣብ ደብተሮም ይፅሕፉ ዘለዉ ይመስሉ ፡ ግን ተመሃሮ ድዩምስ ወይ ኣብ ስራሕ ዓለም ዘለዉ ይመስሉ ?

እዘን ኣዶ ምስ ደቐን ኣብ ገዝኣን ከፍ ኢለን ብሓሳብ ዝተዋሓጣ ይመስላ ፡ እቲ ዓብይ ወደን'ውን ይሓስብ'ዩ ዘሎ። አብ ቕድሚኦም ድማ እንጀራ እዮም ኣቕሪቦም ዝመስሉ ፡ እቲ ኣብት ገዛ ኣብ መሸማዕ ተኣሱሩ ዘሎ እንታይ ይመስል ?

ስፖርት ንናይ አካል ጥንካረን ጥዕናን ብጣዕሚ አድላይ እዩ፡፡ ምክያድ ዝሰአኑ ወገናትና ንሃገሮም ዘፀውዑ ሳይክል ውድድር አብ ብጫን ፀሊምን ሰራክን ጠጠው ኢሎም አለው፡፡

ናይ ሱፍ ዝበሃል ተኽሊ ዕምበባ ኣላ፡፡ ሱፍ ካብ ናይ ቅብኣት እኽልታት ሓደ እዩ፡፡ ናይዚ ተኽሊ ዕምበባ ፀሓይ ብርሃን ናብ ዘለዎ ቦታ የዝምብል እዩ ዝበሃል ርግፅ ዶ ይኾን?

እዘን ኣእዱግ ካብሎ ዝበሃል ኣትክልቲ ፅዒነን ኣለዋ፡፡ ኣእዱግ ኣብ ከባቢ ገጠር ዓብዪ ናይ መጓዓዓዚ ግልጋሎት ዝህባ እየን፡፡ እዘን እንስሳ ዝወሃበን ክብሪ ግን ካብ ኣልኦት ዝተሓተ ምኳኑ ትፈልጡ ዶ?

እዚ ኣርእስቲ ዜና ቢቢሲ የርኢ። እቲ ኣርእስቲ “ትራምፕ ንካናዳ፡ ሜክሲኮን ቻይናን ቀረጽ ክወቅዕ’ዩ ቀዳም” ዝብል ኮይኑ፡ ትራምፕ ኣብ ልዕሊ ካናዳ፡ ሜክሲኮን ቻይናን ቀረጽ ክገብር መደብ ከምዘለዎ ይገልጽ። እዚ ድማ መዘኻኸሪ ፖለቲካዊ ጭቆናን ጭንቀትን ዘመላክት እዩ።

ኣብየት! ኣብየት! ኽእለትን ጥበብን ዝተመለኦ ናይ ጀነራል ኣሉላ ኣባ-ነጋ ዝተቀረፀ ቅርፃ ቅርፂ እዩ። ጀነራል ኣሉላ ኣባ ነጋ ናይ ትግራይ ጅግና ዝነበሩ ንጣልያ ዓደቁዶክ ዘበልዎ ሓርበኛ እዮም።

ሓደ ዓብይ ኢትዮጵያዊ ናይ ታሪኽ ተዋጋኢ ድሙቕ ዋልታን ናይ ውግእ ክዳንን ተኸዲኑ ይረአ። ብድሕሪኡ ሰራዊት ሒዙ ደው ኢሉ ይረአ። ጅግንነትን ሓበንን ኢትዮጵያ ዘንጸባርቕ ናይ ሓበንን እምነትን ስምዒት ዘርኢ እዩ።

ካብ ዓይነታት ስፖርት ሓደ ዝኮነ ናይ ጠረጴዛ ቴኒስ ፀወታ እንትከውን፣ ክልተ ደቂ ተባዕትዮ እንዳተፃወቱ እዮም። ቴኒስ ፀወታ ብጣዕሚ ሳሓብን ደስ ባሃልን እዩ።

ኣብዚ መንደቕ እምኒን ኣብ ቅድሚኡ ደው ዝበለ ኣድጊን ዘርኢ እዩ። እቲ ገዛ ብተፈጥሮኣውን ገጠራውን መንፈስ ዝተመልአ እዩ። እዚ ናይ ተፈጥሮኣዊ ምዝንጋዕ ዘጉልሕ ህዱእን ቀሊልን ህይወት ዝገልክፅ ደስ ዝብል ስምዒት ዝህብ እዩ።

ተፈለጥቲ ሰባት ካብቶም ተፈለጥቲ ናይ ቅኔ ዜማ መምህር ዝኮነ አብ ከባቢ ዳዕሮ ቢያሳ ዝርከብ ናይ ቅዱስ ያሬድ ስእሊ ፀናፅልን መቆምያን ሒዙ ብፃዕዳ ሕብሪ አብ በሪክ ቦታ ጠጠው ኢሉ ይርከብ፡፡ ቅዱስ ያሬድ ትውልዲ ዓዱ አበይ እዩ?

እዚ ሕብራዊ ኣርማ ዘርኢ እዩ። ኣብ ማእከል ሰማያዊ ቅርጺ ዕንጨይቲ፣ እርሳስ ብርዕን ወረቐትን ዝመስል ኣሎ። ብድሕሪት ሕብራዊ ብጫ መስመር ኣሎ። ኣብ ትሕቲኡ ዝተጻሕፈ "ኢፕድ" ዝብል ቃል ኣሎ። እዚ ኣርማ እንታይ ዓይነት ትካል ወይ ዌብሳይት ክውክል ይኽእል ይመስለኩም?

ሓደ ነገር ዝህቦ ስራሕቲ ንምፍላጥ ኣብ ደገኣፍ ዝርከብ ታቤላ (መላለይ) ሪኢና ወይም ኣንቢብና ምእታው የድሊ። ንስኹም ኸ ታቤላ (መላለይ) ኣንቢብኹም ዶ ትኣትዉ?

ተፈጥሮን አከባቢን ተፈጥሮን አከባቢን ማለት አብ ሓደ ከባቢ ዝተፈላለዩ ናይ ተፈጥሮ ዝበቀሉ እክሊታን ሳዕሪታትን አለው፡፡ ንአብነት ዝተፈላለዩ ዝተገደቡ ቦታታትን ዓበይቲ ጎቦታት ዘለዎ ቦታ ዝተፈላለዩ ሓምለዎት ተክልታት አለውዎ፡፡ እዞም እክሊታት መዓዝ ይዕፀዱ?

ፍሽኽታ ብዝተመልኦ ብሩህ ገፅ ኮይና በብዓይነቱ ፀብሒ ዝሓዘ ናይ እንጀራ መኣዲ ተቕርብ ጓል ኣነስተይቲ ትርአ ኣላ፡፡ እዚ ፍሽኽታ ምስቲ ምግቢ ተወሳኺ ካልእ ምግቢ እዩ፡፡

ሜስ ኣብ ባህላዊ ዕትሮ ኢትዮጵያ ተቀዲሑ ዘርኢ እዩ። ካብቲ ዕትሮ ዝለዓል እቲ ሜስ ድሉው ምዃኑ የመልክት። ኣብ ጎኒ እቲ ዕትሮ ክልተ ኣራንሺ ሕብሪ ዘለዎም መስተታት ከም ምትእስሳር ሜስ ይረኣዩ። ሙቐት እቲ መስተን ባህላዊ ዓቕምን ኢትዮጵያ።

ሓደ ሰፊሕ ሜዳ ገልገለ መስቀል ብዝብሃል ዓይነት ዕምበባ ተሸፍኒ ኣሎ፡፡ ነዚ ዕምባባ ተመልኪትና እዚ ወቕቲ እንታይ ምዃኑ ክንፈልጥ ንኽእል ዶ?

GSTS ዝበሃል ዓለም ለኸ ናይ ተጋሩ ምሁራን ውዳበ ኣሎ፡፡ ኣነ ግን ነዚ ከምዚ ዝኣምሰለ ምትእኽኻብ ሃናፂ ፍረ ነገር ኣለዎ ዝብል ስምዒት የብለይን፡፡

ናይ ባህላዊ ሙዚቃ መሳርሕታት ካብ ዝባሃሉ ሓደ እምብልታ እዩ፡፡ ኣብዚ 3ተ ሰባት እናተናበቡ እምብልታ እንትነፍሑ ይራኣዩ ኣለው፡፡ ንምንታይ እዮም ሰለስተ ሰባት ዘይነፃፀሉ? ብዘይካ ኣብ መርዓ ኣብ ምንታይ ኣገልግሎት ከ ይውዕል?

ኣብዚ ዘሎ ናይ ዕዳጋ ብዕይ እዩ:: ዝሕረድ ይኩን ዝሕረስ ኣብዚ ከድካ እዩ ዝግዛእ::ሎሚ ዋጋ ሓደ ብዕራይ ብበር ክንዳይ ይከውን ?

ቅድሚት ናይ ሓደ ገዛ ወይ መንበሪ ገዛ ይርአ። እቲ ገዛ ብዓበይቲ መስኮታትን ማዕጾታትን ዝተሸለመ ኮይኑ፡ ሕብሩ ድማ ጻዕዳን ሮዛን ዝተሓዋወሰ እዩ። እዚ ቦታ እዚ መንበሪ ገዛ ድዩስ ካፌ?

አብ ሓደ ብእምኒን ጭቃን ዝተነደቀ በሪ ገዛ አቅሽቲ አስካሬን እናፈትሑ ይርከቡ፡፡ እቲ አስካሬን ከዓ ብሕብራዊ ጨርቂ ተሸፊኑ ይርከብ፡፡ መንግስተ ሰማያት የዋርስካ ዶ ኢልኩምዎ?

እቶም ዝተቐረፁ ዕንጨይቲታት ብጽፉፍ ቅርጺ ዝተዘርግሑ ኮይኖም፡ ብዙሓት ጻዕዳን ጸሊምን መስመር ዘለዎም እዮም። ቀለልቲ ኮይኖም ግን ናይ ቅንዕናን ልምድን ስምዒት ዘመሓላልፉ ኮይኖም፡ ከም ሃይማኖታዉን ባህላውን ሓላዊ ወይ መሳርሒ ዕቃበ ተፈጥሮ ኮይኑ ዝስምዓካ ሓጎስ ኣለዎም።

ብእምኒን ብጭቃን ዝተሰርሐ ከብከብ ዘለዎ መንደቅ ቡዙሓት ዝደረቁ ሳዕሪታት በቂሎም ይርከቡ፡፡ እረ! ብጣዕሚ ደስ ዝብል ናይ ቀደም መንደቅ እዩ፡፡ እዚ መንደቅ ከባቢ ንግስተ ሳባ ዝበሃል ቦታ ምውፃእ አክሱም እዩ፡፡

እጽዋት ዝተፈላለዩ ሓምለዎት ተክሊታትን ሳዕሪታትን አለው፡፡ ካብአቶም ዝተፈላለዩ ዝደረቁ ሳዕሪታት ንሓንቲ ተክሊ ከቢበምዋ ይርከቡ፡፡ እዛ ሓምለወይቲ ተክሊ ሰራው ተባሂላ ትፅዋዕ፡፡ ሰራው ንምንታይ ይጠቅም?

እዚ ዓይነት ምግቢ እዚ ጥብሲ ዝበሃል ኮይኑ ካብ ስጋ ድማ ይዳሎ። ኩሉ ግዜ ስጋ ምምጋብ ግና ሽግር ከምፅእ ይክእል እዩ። ንድኩም ከ ስጋ ትፈትው ዶ ?

ክልተ ቆልዑ ኣብ መጻወቲ ቦታ ኮፍ ኢሎም ኣብ ሓፂን ይጻወቱ ኣለዉ። ሓንቲ ቆልዓ ኣብ ላዕሊ እታ ካልኣይቲ ድማ ኣብ ታሕቲ። ብድሕሪኦም ናይ ፃዕዳ ኬንዳ ገዛ ኣሎ። እዞም ቈልዑ ኣብዚ ቦታ ምጽዋት ሕጉሳት(ባህ) ዝበሎም ድዮም?

በረኻ ማ ማለት ምድረ-ባዳ እዩ ዝረኣይ ዘሎ እቲ ዝቦቖለ ቖጽልታት ድማ ብጣዕሚ ሱር ክሰድድ ዘይኽእል እዩ ። ድሕር ኢሉ ድማ ኽምዚ ሎጅ ዝመስል ገዛታት እንኤ ።

ኣብዚ፡ ሰባት ኣብ ሓዳሽ ብኤሌክትሪክ እትሰርሕ ኣውቶቡስ ክስቀሉ ኣብ መስርዕ ይጽበዩ ኣለዉ። ኣብታ ኣውቶቡስ “100% ኤሌክትሪክ፣ ዜሮ CO2” ዝብል ጽሑፍ ተጻሒፉላ ኣሎ። እዚ ንጽሬት ኣየር ዘርኢን ሓድሽ ቴክኖሎጂ ዝሓቖፈን ተስፋ ዝህብን ዓቢይ ዕላማ ዘለዎን ራእይ እዩ።

እንጀራ ክትፎ ብዝመስል መባልዒ ፀብሒ ኣብ ቢያቲ ቀሪቡ ኣሎ፡፡ እዚ ዝቐረበ ምግቢ ንኡሽተይ ተጣዒሙ እዩ ተገዲፉ፡፡ እዚ ኩነታት እንታይ የመላኽት?

ክልተ ነጥቢን ፍሊክር ዝብል ፅሑፍ ብሮዛን ዕንቋይን ሕብሪ አብ ፃዕዳ ድሕረ ገፅ ተፃሒፉ ይርከብ፡፡ እዚ ሶፍትዌር ንምንታይ ይጠቅም? እንታይ ማለት እዩ ኸ?

ሓደ ዓቢይ ናይ ሕርሻ ማሽን ኣብ ጫካ እኽሊ ክዓጽድ ይርአ። እቲ ዝተዓፀደ እኽሊ ካብታ ማሽን ናብ ታንከር መኪና ይፈስስ ኣሎ። ተስፋ ዘለዎን ኣፍራይን ስራሕ የርኢ ከምዘሎ ዘርኢ እዩ። ሕርሻዊ ምዕባለን ኣፍራይነትን ዘርኢ ድሰ ዘብል ትርኢት እዩ።

እዚብክልትኡ ጫፍ ወሰን ውስን ፅርግያ ዝተተኸለ ኮይኑ ብጣዓሚ ብርትዕ ረግድ ቅፅሉ ድማ ድስ ዝብል ሰሓባይ ግርማ ናይ ዓዲ እንትከውን እዚ ተክሊ እዚ እንታይ እዳተበሃለ ይፅዋዕ ይመስለኩም?

እዚ ውቁብ ውሕጅ ማይ ካብ ነዊሕ እምባ እናወረደ ዘርኢ እዩ። እቲ ተፈጥሮኣዊ ጽባቐ ዘርኢ መንገዲ ድምጺ ማይን ናይ ሰላም ስምዒት የምጽእ እዩ።

ክልተ ናይ ምግቢ ድስትታት ኣብ ልዕሊ ፋርኔሎ ኮፍ ኢለን ዘርኢ እዩ። ኣብ ሓደ፡ቀይሕ ዘይቲ ዘለዎ ምግቢ ኣሎ፤ ኣብቲ ካልእ ድማ ኣብ ዘይቲ ዝብሰል ዘሎ ቀይሕ ፋታ ኣሎ። እዚብተዘክሮታት ኣብ ገዛ ዝበሰለ ምግብን ባህላዊ ኣቃውማ ምግብን ዘርኢ እዩ።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

ዝተፈላዩ ናይ ንግድን ምትዕድዳግን አቁሑት አብ መደርደሪ ቦታ ተቀሚጦም ይርከቡ፡፡ ከም አብነት ክሬምስ ዝበል ብፃዕዳ ተፃሒፉ አብ ቀይሕ ድሕረ ገፅ ዝርከቡ ኮይኖም፤ ብቀይሕን ብጫን ሕብሪ ላስቲክ ዝተሸፈኑ እዮም፡፡ ናይ ሓደ ክሬም ብስሽኩቲ ዋጋ ክንደይ እዩ?

እዛ ናይ ተመዛበልቲ መፅለሊ ካምፒ እዩ፡፡ ምድሩ ብጭቃ ከዓ ተጨማሊቑ ኣሎ፡፡ እዚ ናይ ተመዛበልቲ ሽግርን ስቃል ከመይ ምዃኑ የመላኽተና ዶ?

ፀሊምን ፃዕዳን ሕብሪ ጫማ ዘለዎ ሰብ ፃዕዳ ጅኑስ ዝተከደነ ኮኑ አብ ቀይሕ ጣውላ ዝተጣበቀት ማሽን ሓደ እግሩ ረጊፁ ሓደ እግሩ ከዓ አብ ሰራሚክ ቦታ ይርከብ፡፡ እዚ ዓይነት ማሽን ንምንታይ ይጠቅም?

መለከት ካብ ቀርኒ ብዕራይ ወይ ብረት ወይ ካልእ ድምጺ ንምዕባይ ዝውዕል፡ ብላዕሊ ፀቢብ፡ ብታሕቲ ድማ ገፊሕ ንጻውዒት፡ ንምዝማርን ንምእዋጅን ዓውዝውዕል መሳርሒ ምኳኑ ትፈልጡ ዶ ?

ኣብዚ ሓደ ሰብኣይ ሓድሽ ክዳን ተኸዲኑ ኣብ ቀይሕ መድረክ ምርኢት ከቅርብ ይርአ። ኣብ ድሕሪት ኮፍ ኢሎም ዘለዉ ብዙሓት ተዓዘብቲ ምርኢት ፋሽን ዝዕዘቡ ዘለዉ ኮይኑ እዩ ዝረአ። ኣብ ከምዚ ዝበለ ምርኢት ፋሽን ተሳቲፍኩም ትፈልጡ ዶ?

ሓረስቶት ምርቶም እናርኣዩ እቲ ዘምረትዎ ሒዞም ኮፍ ኢሎም ሽሚዝ ፃዕዳ ናይ ላዕሊ ጌሩ እቲ ሐደ ሓመደዋይ ሸሚዝ ናይ ላዕሊ ጌሮም ኣለዉ። እቶም ሰብኡት ዝሓዝዎ እንታይ ይበሃል ሽሙ ?

ሓደ ዓብይ ቆላንቁል ዝበሃል ተክሊ አብ ጥቃ ገዛ መንበሪ ምስ ቡዙሓት ጨናፍር ጠጠው ኢሉ ይርከብ፡፡ አብ ጥቅኡ ከዓ ቡዙሓት ሓምለዎት ተክልታት ይርከቡ፡፡

ምኒባስ መኪና ሓደ ሰብ ኣብ ላዕሊ ወፂኡ ኣቕሓ እንዳሰቐለ ይመስል ፡ ማዕፆኣ ድማ ተኸፊቱ ሰባት ክኣትዉ ዝተቐረቡ ይመስሉ ፡ ብተወሳኺ ባጃጅ ኣብ ጥቐኣ ኣላ ።

እዚ ዝተፈላላዩ ሰባት ኮይኑም ደቂተባዕትዮ ይኩን ደቂ ኣንስትዮ ተቤላ ሕዞም በደራ ናይ ትግራይ ባንዴራ ሕዞም እንትራኣዩ እዞም ተመዛበልት እዝኦም ናይ መን ዞባይኮኑ?

እዚ ሕርሻዊ ከባቢ ዘርኢ እዩ። ብሓደ ሸነኽ ደው ዝበለ ህንጻ ይርአ። እቲ ከባቢ ንተኽሊ ድሉው ዝመስል ቡናዊ ናይ ሕርሻ መሬት ኮይኑ፡ ንኣሽቱ ንጣብ መስኖ ሻምብቆታት ኣለዎ። ተስፋን ደስ ዝበል ጥንቃቐን ዝስመዓካ ምሰሊ እዩ።

ኣብ መሬት ሶላር ፓነላትን ተርባይናት ንፋስን ተቐሚጦም ይረኣዩ። ጻዕዳ ዕጹው መትሓዚ ከም ማእከል ቴክኒካዊ መሳርሒታት ደው ኢሉ ኣሎ። ንጹህ ሰማይን ምዕባለ ተስፋ ዝህብ ትርኢት ኣድናቖት ዘለዎን ዘመናዊ ስራሕ ንርኢ ።

ካብ እምኒ ዝተሰርሐ ዝተፈላለየ ሕብሪ ዘለዎ ኣቃውማ መንድቕ እምኒ፣ ሕብሪ ናይቲ መዋቕር ብሰማያውን ግራጭን ተገሊጹ ኣሎ። እዚ ምስቲ ኣብ ኣየርን ተፈጥሮን ዘሎ ምንቅስቓስን ዝበለጸ ትርኢትን ፈጢሩ ኣሎ።

ጫውጫው ዘይብሉ ፀው ዝበለን ጽሩይን ናይ ቤት ምግቢ ቦታ ይረአ ኣሎ። ኣብ ልዕሊ እቲ ጠረጴዛታት ተዘርጊሑ ጻዕዳ ጨርቂ ጠረጴዛ ኣሎ፣ ሓድሽ ትእዛዝ ክወሃብ ይጽበ። ዝተዳለወ ስቕታን ትጽቢትን ዝብል ስምዒት ኣለዎ።

መንገዲ ባቡር ኢትዮጵያ ዝተባህለት ዘመናዊት ባቡር ተራእያ። እታ ባቡር ብጻዕዳ፡ ቀይሕ፡ ብጫን ቀጠልያን ዝተቐብአት እያ። መልክዕ እታ ባቡር ጽሩይን ሓድሽ ቴክኖሎጂ ዝመስልን እዩ። ምዕባለ ጽርግያታትን ምዕባለ ሃገርን ዘርኢን ናይ ምግራም ስምዒት ዝህብን እዩ።

ኣብዚ ሕዚ እዋን ወዲሰብ ዝተፈላለዩ መገልገልዳትን መጥቀምታትን ኣብ ዝቀያይረሉ እዋን እቲ ሓደ ንመቀመጢ ክዳውንቲ ዝኸውን ካብ ጣውላ ዝምረት ናይ ክዳውንቲ መቀመጢ ቁም ሳጥን እዩ።

ዓኽ ትግራይ ዓደይ ዓሻ ! መጀር ጀነራል ሰዓረ ምስ ተፈአኪ እንዲኪ ትግራይስ ዝጠፋእኪ፤ ጀነራል ሰዓር ብ2012 ዓ/ም ብ ዓጀብቲ ኮነይ ኢሉ ተቀቲሉ። ብጣዕሚ ድማ ሓዚና ብድሕሪኡ እኳ ኣይጠዓመናን።

ተፈለጥቲ ሰባት፡- ኣብ ዓለም መድረኽ ኮነ ኣብ ናይ ሃገር ልዑል ኣበርክቶ ዝገበሩ ሰባት ሓንቲ ወ/ሮ ኬርያ ኢብራሂም፡፡ ካብ ዝሰርሖቶም ስራሕቲ ዶ ትጠቕሱ?

ተፈጥሮን ከባብን፡- ኣብ ከባቢና ዝርከቡ ዝተፈላለዩ መልክኣ-ምድራዊ ትሕዝቶ ዘለዎም ከም ኣኽራናት፣ እፅዋት፣ ሽንጥሮታትን መንገዲታት ኩሎም ኣጠቃሊሉ ዝሓዘ እዩ፡፡ ካብ ከባቢኹም ዝርከቡ ተፈጥሮኣዊ ፀጋታት ዶ ምጠቐስኩም?

ፍሉይ መልክ ዘለዎ ታሪክ ዝበሃል ላውንጅ ይርአ ኣሎ፡፡ ሽሙ ብትኽክል ንዑዑ ዝገልፅ እዩ፡፡ ምርጭኦም ላውንጅ እንተኾይኑ ነዚ ከምዚ ዝኣምሰለ ላውንጅ ምምራፅ እዩ፡፡

ቤት ምግቢን መስተን ዝተፈላለዩ ናይ መፋለጢታት አብ አፍ ደገ ብምፅሓፍ ምፍላጥ ይከአል እዩ፡፡ ቡዙሓት ዕንቋይ ሕብሪ ዘለዎም ወንበራን አብ እንዳ ምግቢ ቤት ይርከቡ፡፡ እዚ ቤት ምግቢ ገዛ አባ ዳማ ይበሃል፡፡ አባ ዳማ እንታይ ማለት እዩ?

ኣግራብ ናይ በረኻ ማዕርግን ግርማ ሞገስን እዮም፡፡ ኣግራብ ምንክብኻብ ስነ ምህዳር ንምሕላው ይጠቅም፡፡ ካብዚ ወፃኢ ኸ ንምንታይ ክጠቅም ይኽእል ትብሉ?

እዞም ኣብ ቀላይ ዝነብሩ እንስሳ ጉማረ እናተባህሉ ይፅውዑ፡፡ ጉማረ ኣዝዮም ግዙፋት ዓሌት እንስሳት እዮም፡፡ ንገዚፍ ሰብ ጉማረ ኢሎም ዝፅውዕዎ ስለዚ ዶ ይኸውን?

እዚ ሙሉጌታ ካሕሳይ ዝበሃል ናይ ሙዚቃ ሰብ ወዲ ሮሚጥ ብዝብል ቅፅል ይፍለጥ፡፡ ኣሞራይ ብዝብል ናይ ትግርኛ ደርፉ ድማ ንፈልጦ ኢና፡፡

በዓላዊ ውራይ ኮይኑ ሕብራዊ መልክዕ እዩ። ኣብ ላዕሊ ዘሎ ስነ-ጥበብ በረድ ብሕብራዊን ወርቃውን ንጣብ በረድ ዝተመልአ ኮይኑ፡ ናይ ማሕበረሰብን ስምዒት ሓጎስን ጽባቐን ይህብ። ኣብ ታሕተዋይ ጸጋማይ ኩርናዕ ዘሎ ምስሊ ቆልዓ ኣብ ቀዳማይ መንበር ይርአ።

ሓደ ሰብኣይ ብሰንሰለት ንሓደ ዓብይ ዕንጨይቲ ይቖርጽ ኣሎ። እቲ ሰብኣይ ጸሊም ጃኬትን ሰማያዊ ካምቻን ተኸዲኑ ብብቕዓት ይሰርሕ ኣሎ። ብሓፈሻ እዚ ናይ ጻዕርን ትኹረትን ስምዒት ዘመሓላልፍ እዩ።

ዓቢይ ጎደና ብኣግራባት ዝተሸፈነ ኮይኑ ሕርሻወይ ኣዝርእቲ እውን ኣለዉ። ብዲምፂ ወያነ ትግራይ ተመሓላሊፉ ኣርእስተ ዜና እውን ባህግና ሰላም ህዝቢ ትግራይ እዩ እብል ።ብቲቪ ሪኢክምዎ ዶ?

መፋለጢ፡- ንሓደ ናይ ምህርቲ ትካል ወይ ዘርፊ ፣ ናይ ግልጋሎት ቦታ ወይ ከዓ ናይ ስራሕ ቦታ ብጋዜጣን ፅሑፍን እዋናዊ ዛዕባ ምትሐልላፍ ማለት እዩ፡፡ ሎሚ እኳ ጋዜጣ ዘንብብ የለን ውፅኢታት ዘመናዊ ቴክኖሎጂ እንዳሉው...

ኣብ ፅርጊያ ብሰብ ዝድፋእ ጋሪ እኒሆ፡፡ እዚ ብኢድ ሰብ ዝድፋእ ንኡሽተይ ጋሪ ንእንታይ ዓይነት ኣቑሑ መመላሲ ኣብ ግልጋሎት እንትውዕል ንርኢ?

እዚ ኣብ ሓደ ዕዳጋ ድንሽ ዝሸጡ ዓደግቲ ዘርኢ እዩ። ክልተ ዓበይቲ መደበርያታትብድንች ክመልኣ እንከለዋ፡ ብድሕሪአን ድማ ሽጉርትን ካልእ ኣሕምልትን ኣሎ። ንባዕሉ ተፈጥሮኣዊ ትርኢት ኮይኑ፡ ንህይወት ዕዳጋን ምሉእ መዓልቲ ዕዳጋን ዘርኢ ኮይኑ፡ ውዑይ ናይ መንበሪ ስምዒት ኣለዎ።

ሓደ ሰብአይ ፀሊም ድፉን ጫማ ዝገበረ ፃዐዳ መትሐዚ ዘለዎ መጋፍያ/መግሐጢ/ ሒዙ አብ ቀይሕ መሬት ሳዕሪታት ዘለዎ እናገሓጠ ይርከብ፡፡ እዚ ሰብአይ ንምንታይ እዩ ሓመድ ዝግሕጥ ዘሎ?

ኣብ ቁሩብ ፀሊም ዱኹዒ ዝመስልን ጕንዲ ዝበቁል ብዙሕ ቀጠልያ ቆጽሊ ዘለዎ ተኽሊ ናይ ገዛ። ሕብሩ ቀጠልያ ኮይኑ ንዓይኒ ጽቡቕ ተፈጥሮኣዊ ቅርጺ ኣለዎ። ደስ ዘብልን ስምዒት ይህብ።

በሊ ዓደይ በሊ ናይ ትብል ሓዳሽ ደርፊ ርእሲ ምስ ደራፊኣ ምኡዝ ገብረመድህን ኣብ መፋለጢ ፖስተር ተመልኪታ እኒሆ፡፡ ግን ፖስተራት ብምብዝሖም ምኽንያት ብዙሕ መንበቢ ዘለዎም ኣይመስለንን፡፡

እዚ ኣብ ጥርሙዝ ዝተመልአ ወርቃዊ ሕብሪ ዘለዎ መስተ ዘርኢ እዩ። ኣብ ልዕሊኡ ጻዕዳ ዕምባባ ዝመስል ፈሳሲ ኣለዎ። እቲ ጥርሙዝ "ዳሽን ቢራ"ዝብል ጽሑፍ ዘለዎ እዩ። ከምዚ ዝበለ መስተ ብፍላይ ኣብ ኣየናይ ኣጋጣሚ እዩ ዝውሰድ?

እዚ መቀመጢ ገንዘብ የርኢ። እቲ ቀመጢ ገንዘብ ብኸፊል ተኸፊቱ ኣብ ውሽጢ ዘሎ ዶላርን ሳንቲምን ይርአ። እዚ ምስሊ እዚ ስርዓትን ምቁጽጻርን ናይ ሓደ ንግዳዊ ቦታ ዘርኢ እዩ። ስእሊ ናይ ስራሕ ቅንዕናን ድልውነትን እዩ።

አዚ ካብ ተክሊ ዝርከብ እንትከዉን ኮሚደረ እዳተባህለ ዝፂዋዒ እንትከውን ንወድሰብ ምግብ እንትኮን ንዝተፈላላዪ ንፀብሒ መሰርሒ ዝወዐል እንትከውን ከምደረ እዳተባህለ ይፂዋዐ።

ደቂ ኣንስትዮ ሃንድ ቦል ኣብ ዝብልዎ ፀወታ ኩዕሾ ኢድ ይርአያ ኣለዋ፡፡ እቲ ከባቢ ምንም ዓይነት ፅባቐ ዘይብሉ ብምዃኑ ግን እቲ ፀወታ ሽል ዝበለ ኮይኑ ኣሎ፡፡

ብግዝፈትን ፅሬትን ህንፅኡ ከምኡውን ብስፍሓት ናይ ተሽከርከርቲ መንቀሳቐሲ ጐደንኡን ናይ ጐደና መብራህቱን ምኽንያት ፍሉይ ፅባቐ ዝወነ ክፋል ከተማ ይርአ ኣሎ፡፡ እዚ ቦታ ኣበይ ከተማ ይርከብ ይኾን?

ብእፅዋት ዝተሸፈነ ግድሚ እኒሀ፡፡ እቶም እፅዋት ነቲ ግድሚ ግርማ ኮይኖሞ ይርአዩ ኣለዉ፡፡ እዞም እፅዋት እንተዘይህልውዎ እቲ ግድሚ ንዓይኒ ዘፅልእ ዶ ምኾነ?

እዚኦም ጀነራል ምግበይ ሃይለ ይበሃሉ፡፡ ተጋዳላይ ንምዃኖም ኣብ ማእገሮም ሽርጥ ገይሮም ኣለዉ፡፡ ኣነ ሽርጥ ዝገበረ ሰብ ናይ ምግዳል ህይወት ዘለዎ መሲሉ እዩ ዝስምዐኒ፡፡

ኣብዚ መተኮሲ ናይ ክዳውንቲ ዝመስል ይርአ ኣሎ። እቲ መተኮሲ ዘመናውን ግቡእን ኮይኑ ይረአ፣ ኣብ ጎድኑ ድማ ብዙሕ ክትኮስ ዝተዳለው ክዳውንቲ ኣሎ። ክዳውንትኻ ባዕልኻ ዲኻ ትሓጽብ ወይስ ካልእ ሰብ ይሕግዘካ?

ተፈለጥቲ ሰባት፡- ኣብ ዓለም መድረኽ ኮነ ኣብ ናይ ሃገር ልዑል ኣበርክቶ ዝገበሩ ሰባት ሓደ ኣምባሳደር ዲና ሙፍቲ እዩ፡፡ እዚ ባዓል ስልጣን ናይ ኢትዮጰያ ካብ ዝሰርሖም ስራሕቲ ዶ ትጠቕሱ?

ኣብ ትሕቲ ቀይዲ ዝወዓሉ ዝመስሉ መናእሰይ በብመስርዕ ኮፍ ኢሎም ኣብ ሓደ ቦታ ይርአዩ ኣለዉ፡፡ እዞም መንናእሰይ ዘይሕጋውያን ስደተኛታት እንተይኮኑ ኣይተርፉን፡፡

ኣብዚ ቡልዶዘር ኣብ ስራሕ ኣላ። ሓደ ሰብኣይ ኣብ ወሰን ጽርግያ ደው ኢሉ ነቲ ዝካየድ ዘሎ ስራሕ ይዕዘብ ኣሎ። ካልኦት ሰራሕተኛታት እውን ኣብቲ ከባቢ ይርከቡ። ኣብ ከባቢኹም ከምዚ ዓይነት ስራሕ ጽርግያ ተሰሪሑ ዶ?

ኣብቲ ጽርግያ ዓቢ ኣፍደገ ሰማያዊ ጽሑፍ ኣለዎ፡ እዚ ድማ መእተዊ ቤት ትምህርቲ ወይ ቤት ጽሕፈት መንግስቲ ምዃኑ ዘመልክት እዩ። ሰባት ኣብ መንገዲ ይኸዱ ኣለዉ። ናይ ኣየናይ መእተዊ ቤት ትምህርቲ ወይ ቤት ጽሕፈት እዩ ትብሉ?

ዝኾኑ ናይ ባህሊ ቡድን ባህላዊ ደርፍን ሳዕስዒትን የቕርቡ ኣለዉ፡፡ ኣብ ባህላዊ ናይ ሙዚቃ መድረኽ ዝህልዉ ባህላዊ መሳርሕታት ሙዚቃ እንመን እዮም?

ክልተ ደቂ ኣንስትዮ ኣብ ስራሕ ህንፃ ናይ ጉልበት ስራሕ ይሰርሓ ኣለዋ፡፡ ናይ ከምዚአን ዝኣምሰላ ደቂ ኣንስትዮ ፅንዓትን ጥንካረን ኣየግርመልናን ዶ?

ካብ ብረት ዝተሰርሐ ኣጋር ይርአ ኣሎ፡፡ ኣጋር ምግቢ ንምቕማጥ የግልግለና፡፡ ኣጋር ምስ ኣገልግል ዝበሃል ባህላዊ ናይ ምግቢ መቐመጢ ይመሳሰል ዶ?

ፍሩይን ብጽቡቕ ዝተሰርዐን ኣሕምልትን ፍረታትን! ጽፉፍን ጽሩይን ድኳን ፍረታትን ኣሕምልትን! ብብዝሒ ፍርያት! ኣብ ሓጺናዊ / ጎማዊ መደርደሪታት ዝተፈላለየ ዓይነት ኣሕምልትን ፍረታትን ይቐርብ!

ኣብ ሓደ ብመንደቕ እምኒ ዝተሸፈነ ገዛ፡ ሓያሎ ህጻናት ኣብ መሬት ኮፍ ኢሎም ይረኣዩ። ገሊኦም ናብ ካሜራ ክጥምቱ እንከለዉ፡ ገሊኦም ድማ ናብ ካልእ ኣንፈት ይጥምቱ ኣለዉ። ብዙሓት ቆልዑ ተኣኪቦም ክመሃሩ ወይ ክዘናግዑ ምርኣይ ደስ ዘብል እዩ።

ናይ ገዛ እንስሳት ዝተፈላዩ ናይ ገዛ እንስሳት አለው፡፡ ንአብነት ፃዕዳን ፀሊምን ሕብሪ ዘለዋ ድሙ አብ ሓመደዋይ መንገዲ እናቋረፀት ትርከብ፡፡ እዛ ድሙ ሽማ ቡሩ ትበሃል፡፡ ድሙ ንምንታይ ትጠቅም?

ናይ ታሕጓስን ፍቕርን ዝገልፁ ስነ ጥበባዊ መሳርሒታት ሙዚቃ ማለት ውን ኣኮርድዮን ብጽቡቕ ብርሃን እዩ ዝረአ። ብፍጥረት ሙዚቃ ዝደምቕናይ ደቂ ሰባት ናይ ታሕጓስን ደስደስን ሂወት ዝፈጥር አዩ።

እፅዋት እፅዋት ብተፈጥሮን ሰብ ተከናኪኒዎምን ዝዓብዩ አለው፡፡ ከም አብነት ዓብይ ሞሞና ዝብሃል ተክሊ ዓምቢቡን ቡዙሕ ጨንፈር አውፅኡን ይርከብ፡፡ ሞሞና ንፅንፀይቲ ጠቃሚ እዩ፡፡ ካሊእ ናይ ሞሞና ጥቅሚ ክትዝርዝሩ ዶ ትክእሉ?

መስተታት፡- መስተታት ኣብ ክልተ ይምቀሉ፡፡ ኣልኮላዊ ትሕዝቶ ዘለዎምን ልስሉሳት መስተታትን ይባሃሉ፡፡ ኣዋሽ ዋይን ካብቶም ኣልኮል ዘለዎም እዩ፡፡ መስተታት ንወዲ ሰብ ጎዳኢ ንጥረነገር ከምዘለዎም ትፈልጡ ዶ?

እዚ ኣብ ጎኒ ጽርግያ ኣብ ዝርከብ ዓቢ ህንጻ ይስራሕ ኣሎ። እቲ ህንጻ ብኮንክሪትን ሓጺንን ዝተሰርሐ ኮይኑ፡ኣብ ልዕሊኡ ብዙሓት ዓምድታት ደው ኢሎም ኣለዉ። ኣብ ቅድሚት ሑጻን እምንን ኣብ መሬት ተዘርጊሑ፡ኣብ ህንጸት ዝርከብ ዓቢ ህንጻ፡ መስተንክር ትርኢት ዕብየትን ምዕባለን።

ታኩኡ ትሑት ዝኾነ ቡኒ ዝሕብሩ ካብ ቆርበት ዝተሰርሐ ጫማ ይርአ ኣሎ፡፡ እዚ ከምዚ ዝዓይነቱ ጫም ምስ እንታይ ዓይነት ክዳን የሳኒ ትብሉ?

እዚ ዝተተኽለን ማይ ዝዓሰሎን ግራት የርኢ። እቶም ተኽልታት ሓምላይን ጥዑያትን ይመስሉ፣ እቲ መሬት ድማ ብዝተወደበ ኣገባብ ተዘርጊሑ ኣሎ። እዚ ደማ ናይ ዕግበትን ተስፋን ስምዒት የመሓላልፍ።

ዓብይ መእተዊ በሪ ብፍሉይ ቅርፂን ሕብሪን ተሰሪሑ በዓል ክልተ አናእሽተይ በሪ እዩ፡፡ እዚ በሪ ናይ ሃረር በሪ ኮይኑ ብፃዕዳን እርሳስ ሕብሪን ዝተለመፀ እዩ፡፡ እዚ በሪ ሪኢኩምዎ ዶ ትፈልጡ?

ኣበ ውሽጢ መረባ ኮይኑ ብቆርቆሮ ዝትሰረሐ ገዛንብእምኒ ዝተነደቀን መከባብያን እኩብ ኣእማንን ሓደ ንእሽተይ ቆልዓ እውን ኣሎ። እቱይ ብዓል ክልተ ቀርኒ እንታይ እናተባህለ ሽሙ ይፍለጥ?

ሕርሻን ግብርናን፡- ሓረስቶት ብባህላውን ብዘበናውን ሜላ ተጠቒሞም መሬቶም ኣለሳሊሶምን ኣልሚዖምን ፅቡቕ ምህርቲ እንትሓፍሱ እዩ፡፡ እዚ ተዘሪኡ በቑሉን ለሚዑ ዘሎ እኽሊ እንታይ ዓይነት ዘርኢ እዩ ?

ትምህርቲ ትምህርቲ ብዙሕ ፍልጠት እንረክበሉ መንገዲ እዩ፡፡ ንአብንት ብርክት ዝበሉ ተመረቅቲ ካልአይ ዲግሪ ፀሊም፣ ቀይሕን ዕንቋይን ሕብሪ ዘለዎም ተመረቅቲ ተምሃሮ አብ ሕብራዊ ሰራሚክ ኮፍ ኢሎም ይርከቡ፡፡ ካብዞም ተመረቅቲ እቲ ዝለዓለ ውፅኢት ዘምፅአ መን እዩ/እያ?

ኣብዚ ሓደ ሰብኣይ ኣብ መድረክ ኮፍ ኢሉ ይርአ። ባንዴራታት መንግስትን ሕብረት ኣፍሪካን ኢትዮጵያን ብድሕሪኡ ተቐሚጠን ኣለዋ። እቲ ሰብኣይ ፅቡቅ ሱፍ ተኸዲኑ ኣሎ። እዚ ሰብ እዚ እንታይ ዓይነት ኣኼባ መንግስቲ ክሳተፍ ይኽእል ይመስለኩም?

ደቂ ኣንስትዮ ኣብ ወርሓዊ ፅግያት ካብ ዝጥቀማሉ ዘመናዊ ሞዴስ ከም ኮንፈርትን ኢቪን ካልኦትን ኣብ ሱፐርማርኬትን ሹቃትን ከምዝርከብ ትፈልጡ ዶ ?

እዚ ሰላጣ ዝበሃል ንምግብነት ዝውዕል ዓይነት ኣትክልቲ እዩ፡፡ ሰላጣ ንምግብነት ንምድላዉ ተወሰኽቲ ግብኣታት የድልዩ እዮም፡፡ እዞም ዓይነታት ግብኣት እንመን እዮም?

ሓንቲ ቀያሕ ጓል አንስተይቲ ፀጉራ ቡረውን ቀቢአ ፈሪዛ አብ እዝና ወርቃማ፣ አብ ከንፈራ ከዓ ሮዛ ሕብሪ ቻፕስቲክ፣ አብ ክሳዳ እውን ወርቃማ ሕብሪ ዘለዋን ዙርያ ከዓ ተከዲናን እናሰሓቀት ትርከብ፡፡ እዋይ! ከም ዓሻ ሃህ ኢላ ትስሕቅ አላ፡፡

ኣብዚ ንበረኸት ተስፋ ዝገልጽ ናይ ዕንጨይቲ ማዕጾ ብንጹር ይርአ። ብተፈጥሮ ዝተባረኸ ሕብሪ ዕንጨይቲ ኣለዎ፤ ኣብ ማእከል ብጽፉፍ ቅርጺ ዝተሰርዓ ኣርባዕተ ንኣሽቱ መስኮታት ኣለዋ። እዚ ማዕጾ ኣዝዩ ዘመናዊ እዩ፤ ብቅርጽን ሕብርን ቀሊል እኳ እንተኾነ፡ ጽባቐን ስምዒት ሰላምን ዘንጸባርቕ እዩ።.

ስዋ ኣብ ክልተ ኩባያ ቀሪቡ ይርአ ኣሎ፡፡ እዚ ስዋ ዝፀረየ ኣይኮነን፡፡ እዚ ዘይፀረየ ዓይነት ስዋ ሓፈሻዊ መፀውዒ ሽሙ እንታይ ይበሃል?

ኣትክልትን ኣሕምልትን፡- ንናይ ወዲ ሰብ ጥዕና ፣ ጉልበትን ሓይልን ዝህቡ ዝተመረፁ ምግብታት እዮም፡፡ ካብ ዓይነታት ኣትክልትን ኣሕምልትን ከም ጠላጣ፣ ቆስጣ፣ ድንሽን፣ ካሮትን ኣራንሽን ይጥቀሱ፡፡ ንስኻትኩም ኣዚኹም እትፈትዎ ዓ/ት ቆስጣ ዶ ይኸውን?

ኣብ ሓደሽቲ ኮንስትራክሽን ቦታታትን ካብ ዝካየዱ መሰረተ ልምዓት ሓደ ዝኾነ ናይ መንገዲ መሰረተ ልምዓት እንትኾውን ካብዚ ሓደ ስራሕቲ መንገዲ ተፋሰስ እዩ። ኣብ ከባቢኹም ካብ ዝግበሩ ስራሕቲ ተፋሰሳት ብኸመይ ከም ዝስራሕ ትፈልጡ ዶ?

ዝተፈላለዩ ናይ ንግዲ ስራሕቲ ዘለዎ እንትኮኑ ካብአቶም ሓደ ቡና፣ ሳሙና፣ ሓፂን መፂን ካልኦትን ዝሽየጥሉ ቦታ እዩ። እዚ ቦታ አበይ ከባቢ ይመሰለኩም ?

አርማ ቢሄራዊ መረጃን ድሕንነት አገልግሎት ዝብል ፅሑፍ ብእንግሊዘኛን አምሓርኛን ብፃዕዳ ሕብሪ ተፃሒፉ አብ ሰማያዊ ድሕረ ገፅ ይርከብ፡፡ አብ ማእከሉ ከዓ ናይ እትነፍር ዒፍ ምስሊ ብፃዕዳ ሕብሪ አለዎ፡፡ እዞም ቢሄራዊ መረጃ ቤት ፅሕፈቶም አበይ ቦታ እዩ?

እዚ ኣብ እስኪርን እንምልከቶ ዘለና መስሊ ካብቶም ዓይነታት ፍረ ምረ ሓደ ኮይኑ ፓፓያ ዳተብሃለ ድማ ይፍለጥ ማለት እዩ ።እዚ ነገር ኣብ ከባቢኩም ትፈልጥዎ ዶ?

መስተታት፡- መስተታት ኣብ ክልተ ይምቀሉ፡፡ ኣልኮላዊ ትሕዝቶ ዘለዎምን ልስሉሳት መስተታትን ይባሃሉ፡፡ ብበዝሒን ብባህሊን ኣብ ሕብረተሰብ ዝስተይ ቡና፣ ካብቶም ኣልኮል ዘይብሎም እኳ እንተኾነ ወልፊ ግን የትሕዝ እዩ፡፡ ቡና ዘወልፍ ንጥረነገር ከምዘለዎ ትፈልጡ ዶ?

እዚ ናይ ወድሰብ ምግብ ኮይኑ ብጣዓሚ ኣድላይ እና ተፍታዊ እንትኩን ብወሰኑ ኣብ ኣርባዕተ ቅርፂ ተቆሪፁ ኣብ ማእከል ድማ ብቀይሕ ፃዕዳን ዝተሰርሕ እንትኮን እዚ እንታይ ዓይነት ምግብ እደተበሃለ ይፅዋዕ?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

ሓደ ተጻዋታይ ኩዕሶ እግሪ፡ ዓቢ ሃገራዊ ሃብቲ ዝኾነ ዋንጫ ቻምፕዮንስ ሊግ ኤውሮጳ ኣብ ኢዱ ሒዙ ይርከብ። እታ ዋንጫ ብሓደ ኢዱ ሒዙ ሕጉስ ገጹ የርእዮ ኣሎ። ከምዚ ዝበለ ዓብይ ዋንጫ ክትዓትር ደስ ኣይብለካን?

ብጽቡቕ ዝተሰርዐ ኵምራ ሕብራዊ ፍረታት ይርአ። መብዛሕትኦም ማንጎን ኣቮካዶን ይመስሉ። ብሕብርን ዓይነትን ዝተመልአ ባህ ዘብል ዕዳጋ እዩ። ካብ ዓይነታት ኣትክልትን ኣሕምልትን ካብ ብጣዕሚ ዝምችውኒ ኣቮካዶን ባናናን እዮም፡፡

ሓደ ትራፊክ ፖሊስ ንሓደ ጥንክል ዝበለ በሪኽ ቦታ ክወፅእ ተፀጊሙ ይርአ ኣሎ፡፡ እዚ ተግባር ንወታደራዊ ዓቕሙ ንምፍታን ዝገብሮ ዘሎ ዶ ይመስል?

እዚ መእተዊ ትካል ኣገልግሎት ጥዕና እዩ። እቲ ምስሊ ብንጹር ብወርቂ ዝተለበጠ ብረት ዝዓይነቱ መእተዊ ማዕጾ፡ ብሓደ ሸነኽ ክፉት እዩ። ር “ማእከል ጥዕና ኣክሱም” ዝብል ጽሑፍ ኣሎ። እዚ ኣገልግሎት፡ ክንክንን ሓለዋ ሕብረተሰብን ብንጹር ዘርኢ እዩ።

ኣብዚ ሓደ ኣባል ፖሊስ ኣብ ማእከል ጽርግያ ኣብ ልዕሊ ሓጹር ክዘልል ይርአ። ነዚ ምልውዋጥ እዚ ብዓቢ ክእለት ዝገብሮ ዘሎ ይመስል፣ ኣእዳዉን እግሩን ተጠቒሙ ንነብሱ ክድግፍ እዩ። እዚ ወጥሪ ዘለዎን ሞያዊ ብቕዓት ዘለዎን፤ ቁሩብ ዋዛ ዝመልኦ መቕድም ዘርኢእዩ።

ሆላንድ ዲያሪ/ናይ ሆላንድ ፀባ ላሕሚ/ ዝብል ብቆፃል ሕብሪ ተፃሒፉ አብ ፃዕዳ ድሕረ ገፅ ይርከብ፡፡ ክቢ ቅርፂ ብቆፃል ሕብሪ አብ እርሳስ ሕብሪ ድሕረ ገፅ ይርከብ፡፡ ናይ ሆላንደ ፀባ ላሕሚ ንማዓልቲ ክንደይ ሊትሮ ፀባ ትሕለብ?

ተፈጥሮን ከባብን፡- ኣብ ከባቢና ዝርከቡ ዝተፈላለዩ መልክኣ-ምድራዊ ትሕዝቶ ዘለዎም ከም ኣኽራናት ወይ ጎቦታት፣ እፅዋት፣ ሽንጥሮታትን መንገዲታት ኩሎም ኣጠቓሊሉ ዝሓዘ እዩ፡፡ ካብ ከባቢኹም ዝርከቡ ተፈጥሮኣዊን ሰብ ስራሕን ፀጋታት ዶ ምዘርዘርኩም?

እዛ ናይ ሕርሻ ማሽን ኮምባይነር ትበሃል፡፡ ግልጋሎታ ድማ ምዕፅድን ንእኽሊ ካብ ሓሰር ምፍላን እዩ፡፡ እዛ ማሽን ሰፊሕ ሕርሻ ንዘለዎ እፎይታ ወሃቢት እያ፡፡

ኣብዚ በረካ ቀጭኔ ትበሃል እንስሳ ዘገዳም ትርአ ኣላ፡፡ ናይዛ እንስሳ ኣካላዊ ቁመና መግረሚ እዩ፡፡ ካብ ካልእ ነብሳ ክሳዳ ኣዝዩ ዝነውሐ እዩ፡፡

ሃይማኖታዊ በዓል የኽብር ኣብ ዘሎ ዝመስል እኩብ ህዝቢ ፊት ምስቶም ለባስያን ባንዴራ ዝሓዙ ሰባት ይርአዩ ኣለዉ፡፡ ናይ ኢትዮጵያ ባንዴራ ምስ ሃይማኖት ብኸመይ ይተሓሓዝ?

ዝተፈላለዮ ዓይነታት አሕምልቲ ብመሰመር ዝተተከሉ ኮይኑ ዝተፈላለዮ ማሕበረሰብ ፃህያይ እናፀሃዮ ይርከቡ ። አብ ከባቢኩም ብመሰመር አነታይ ዓይነት ዝራእቲ ዘርእኩም ትፈልጡ ?

ስፖርት ዝተፈላሉ ዓይነት ስፖርት አለው፡፡ ካብአቶም ብርክት ዝበሉ ናይ ሻምፒዮና ተወዳደርቲ ሳይክል ምስ ማልይኦም አብ ሳይክል ጠጠወ ኢሎም ይርከቡ፡፡ ሳይክል ውድድር ትፈትው ዶ?

ብዲዛይን ዝተሰርሐ ናይ ሓበሻ ቀምሽ ኣዝዩ ደስ ዝብል ጥልፉ ወርቃማ ኣብ ፃዕዳ ኮይኑ ብጣዕሚ ነዊሕ ዝገየተት ጥልፉ ድማ ብጎኒ ኣብ ድሕሪኣ ተክሊ ኣለዋ"

አብ ሓደ ዓብይ ናይ ምርኢት ፌስቲቫል ባህላዊ ዓለባ ወይከዓ ክዳን ሓበሻ ዝተኸደኑ ሰባትን ብርክት ዝበለ ዝተተኽለ ድንኳናትን ይርአ፡፡ ኣብ ንስኹም ዘለኽምዎ ከባቢ ኸ ፌስቲቫል ይዘጋጆ ዶ?

ናይ ኢሚግሬሽንን ዜግነትን ኣገልግሎት ናይ ሓበሬታ ምልክታ ኮይኑ፡“ዕንቅፋታት ዝፈጥሩ ሰነዳት”ዝብል ጽሑፍ ኣለዎ። ኣብኡ ተዘርዚሮም ዘለዉ ነገራት፡መረጋገጺ ልደት፡ድሕረ ባይታ ትምህርቲ፣ ፓስፖርትን ካልእ ሰነዳትን ይርከብዎም። ሰብኣዊ ኣገልግሎት ንምምሕያሽ ዝተዳለወ ንጹርን ዘይከሓድን ሓቂ እዩ ሃገራዊ ኣገልግሎት ጽቡቕ ነገር ምዃኑ ዘርኢ እዩ።

ናይ ትግራይ መራሕቲን አመሓደርቲን ብሓደ ኮፍ ኢሎም አቶ ጌታቸው ረዳ ከዓ ማይክሮፎን ሒዙ እናተዛረበ ይርከብ፡፡ ሚስጥር ዝብል ፅሑፈ ብፃዕዳ ተፃሒፉ አብ ፀሊም ድሕረ ገፅ ይርከብ? ናይዞም መራሕቲ ሚስጢር መዓዝ ተረኪቡ?

እዚ ዘመናዊ ናይ ቤት ጽሕፈት ጠረጴዛን መንበርን ዘርኢ እዩ። እቲ ጠረጴዛ ካብ ዕንጨይቲ ዝተሰርሐ ኮይኑ ኣብ ጎድኑ መደርደሪ ዘጠቓልል እዩ። ኣብ ልዕሊኡ ድማ መብራህቲ፡ ኮምፒተር ላፕቶፕን ቡንን ኣሎ። እዚ ናይ ቤት ጽሕፈት ጠረጴዛ እንተዝህልወካ እንታይ ምገበርካሉ?

ኣብዚ ገለ ደቂ ተባዕትዮ ብዝተፈላለየ ሕብሪ ዝተሸለሙ መስተንክርን ጽቡቕ ኣከዳድና ዝለበሱን ኣፍራስ ክጋልቡ ይረኣዩ። እቲ ከባቢ ብተክልታትን ተፈጥሮኣዊ ኣየርን ዝተመልአ መሬት እዩ። ከምዚ ጌርካ ኣብ ኣፍራስ ምግላብ ትፈቱ ዲኻ?

እዞም ታበቲኖም ኣብ ክፍሊ ኮፍ ዝበሉ ማስክ ዝገበሩ ቆልዑ ንፈተና ዝተዳለው እዮም ዝመስሉ፡፡ ማስክ ምግባሮ እቲ ፈተና ናይ ኮረና ሕማም ኣብ ዝነበረሉ ግዜ ዝነበረ ምዃኑ ዶ የመልክት?

ጫማ፡- ንደቂ ሰባት ካብ ጉድኣት ዝከላኸል እውን እኳ እንተኾነ በብዋኑን በቢጊዜኡን ብዝመፅእ ሓዱሽ ፋሽን ቅዲ ብዝተፈላለየ ሕብሪ፣ ቅርፂን ዲዛይንን ተመሪቱ ንመመላኽዒ ይጠቅም ፡፡ ንስኻትኩ ከ ናይ ጫማ ፋሽን ተኸልቲ ዲኹም?

ሰለስተ ቕብኣት ዝሓዘ ጠራሙዝ ኣብ ጠረቤዛ ተቐሚጠን ኣለዋ ፡ እቲ ተለጠፈለን ፅሑፍ ወረቐት ድማ እታ ሓንቲ ኣራንሺ ሕብሪ ፣ እታ ሓንቲ ብጫ ሕብሪን እታ ሳልሰይቲ የወይን ጠጅ ሕብሪ እዩ ።

ጽቡቕን ዘገርምን ትርኢት እዩ! እዚ ምስሊ እዚ ብጻዕዳ ዕምባባታት ዘለዎ መንደቕን ብወርቂ ዝተሸፈነ መንበርን ዝተሸለመ ኣዳራሽ መርዓ ዘርኢ እዩ። እቲ ቦታ ኣዝዩ ጽቡቕን ፍቕራዊን እዩ።

ሓደ ዓይነት ጥልፊ ዘለዎ ባህላዊ ክዳን ዝተኸደኑ ኣቦ፣ ኣዶን ኣንስትዮን ኣወዳትን ህፃውንቲ ይርአዩ ኣለዉ፡፡ ኣዝዮም ተፈተውቲ ተሃረፍቲ ስድራ ቤት እዮም፡፡

ኣብ ወሰን ጽርግያ ንኣሽቱ ናይ መሶብ ድኳናት ይረኣያ። ገለ ሰባት ኣብ ቅድሚ ድኳናት ኮፍ ኢሎም ክዘናግዑ ከለዉ፡ ገሊኦም ድማ ይገዝኡ ወይ ይሸጡ። ጸሓይ ብንጹር እንትትረአ መዓልታዊ ልምዲ ዘርኢ ትርኢት፡ ቀሊልን ጻዕራምን ህይወት ቃል እዩ።

ኣብ ፅርግያ ብዓረብያታት ቡዙሕ ባናና ተፃዒኖም ይራኣዩ ኣለው፡፡ አቶም ባናና ብጣዕሚ ዝበሰሉ ኮይኖም ሰባት ውን ኣብቲ ፅርግያ ይመላለሱ ኣለው፡፡ ተትረኽቦ እዚ ባናና ገዚአኻ ዶ ምበላዕኻ?

ኣብ ሃረሪ ብሄረሰብ ከባቢ ዝግበር ደስ በሃሊ ናይ ክሳድ መጋየፂ እኒሀ፡፡ እዚ ዕንቒታት ዝበዝሖ መጋየፂ ናይ ሃገርና ጥበብ ውፅኢት ምዃኑ ደስ ይብለኒ፡፡

ኣብዚ ምስሊ ዒላ ንርኢ ኣለና፡፡ ዒላ ኣብ ስራሕቲ ሕርሻ ብዙሕ ዓይነት ረብሓ ኣለዎ፡፡ እዚ ማያዊ ኣካል ካብ ዝህቦም ረብሓታት ገለ ኣብነታት ክትጠቕሱ ዶ ትኽእሉ?

ኣብ ዝተፈላለዩ ንጥረ ነገራት ዝተሰረቱ እኩብ ኣቑሑት ፍረታትን ኣሕምልትን ዘርኢ እዩ። እዚኦም ድማ ቀይሕ በርበረ፣ ኣራንሽን ማንጎን ካልኦትን እዮም። ካብዞም ኣትክልቲ እዚኦም እቲ ዝበለፀ ንጥዕና ኣየናይ እዩ?

ብርክት ዝበሉ ዝደረቁ ተክልታን ብርክት ዝበሉ ሓምለዎት ተክልታትን ሳዕሪታትን አብ ፃዕዳ ድሕረ ገፅ ይርከቡ፡፡ እዋይ! እቲ ዝደረቀ ዕንፀይቲ ተሰባቢሩ ይርከብ፡፡

እዛ ፅብቅቲ ጓለ ኣነስተይቲ ኣብ በዓል ኣሸንዳ ኣብ መድረክ ወፂኣ እንዳተፃወተትን እንዳፃወተትን ትረአ ኣላ። እዛ ጓለ ኣነስተይቲ እዚኣ ድማ ብቁኖ ማዕሪጋን ዝተፈላለዩ መጓየፅታት እውን ተጠቂማ ኣላ።

ኣብዚ ናይ ሸክላ ስራሐ ውፅኢት ዝኾኑ እኒ ጀበናን ምድጃን ይርአዩ ኣለዉ፡፡ ሰራሕቲ ሸኽላ ቡዳ እናተባህሉ ይፅረፉን ይግለሉን ከምዝነበሩ ትፈልጡ ዶ?

አብ ሃገረና ካበ ዝርከቡ ሃይማኖታት ሓደ ሃየማኖት ካቶሊክ እንትኮኑ እዞም ናይ ሃየማኖት አቦ እውን መስቀሎም ሒዞም ንናየ ድምፂ ወያነ ትግራይ ቴሌቪዝን መግለፅ እናሃቡ ይርከቡ። እዞም ናይ ሃይማኖት አቦ መን ይበሃሉ?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

እዚ ናይ ለይቲ ክዳን ብጣዓሚ ልስሉስ ዘለዎ ምቸት ነብዝካ ታፅብካ ዝክደን ከምኡ እወን ንቆላዓ መሕቀፍ ዝጠቅም እንትኮን ዝተፈላላዩ ሕብርታት ቀይሕ፣ ሕምድ ዝበለ ደምቅ ዕንቃይ፣ ዝተፈላለዩ እንትኮኑ ሽም እቲ ክዳን ታይ ይብሃል?

ሓደ ሰብኣይ ንርሑቕ እናጠመተ፡ ብዕቱብ መግለጺ፡ ሓሳባቱ እናኣከበ ይመስል። ኣእዳዉ ተጠርኒፉ ኣሎ፡ እዚ ድማ ብዕምቆት ይሓስብ ከምዘሎ የመልክት። ሓፈሻዊ ስሚዒት ናይ ሓሳብን ምትኳርን እዩ።

እዚ ባህላዊ ፀወታ ኮይኑ ደቂ ተባዕትዮ ኮይኖም ባህላዊ ክዳን ተከዲኖም እብ ማዓንጠእም ፃዕዳ ነፀላ ተሓንግጦም ናይ ላዒሊ ካናቲራ ድማ ቆፃል ሕብሪ ኮይኑ እዚ ፀወታ አንታይ ተባህሉ ይፊለጥ?

ናይ ዓፋር ከባቢ ዝርከቡ እንስሳትን አትክልቲን ብሃሩር ዝደረቁ እዮም፡፡ ንአብነት ሓደ ጊመል ምስ ፅዕነቱ ቆፅሊ እናበልዐ አብ ዋልካ ሓመድን ዝደረቁ ተክልታትን ይርከብ፡፡ እዚ ግመል ማይ አበይ ይሰቲ?

እዋይ ክፅብቕ ጫማ! እታ ሓንቲ እግሩ ኣትያ እታ ሓንቲ ድማ ከእትዋ ተቐሪቡ ይረአ ኣሎ፡፡ እቲ ወዲ በቲ ኢዱን እግሩን ምፅዕዳው ሓበሻ ኣይመስልን፡፡ ከምዚኣ ዓይነት ጫማ ዶ ትስሕበኩም?

ንጉስ ብሓርማዝ ኣብ ዝጉተት ሰረገላ ይርአ ኣሎ፡፡ ንጉስ ኣክሊል ካብ ምግባሩ ወፃኢ ከምቲ ምስኡ ዘሎ ህዝቢ ካብ መዓንጥዕ ንላዕሊ ዕርቃኑ እዩ፡፡ እዚ ቀደም ስልጣነ ኣይነበረን ንዝብል ግምት ዘመልክት እዩ፡፡ ብሓቒ ግን ቀዳሞት ከምዚ ዕርቃኖም ኣይነበሩን፡፡

ዶ/ር ደብረፅዮን ናይ ትግራይ መራሒ ዝነበሩ ናይ ሎሚ ናይ ሕዋሓት ሊቀ-መምበር እዮም:: ኣብ ዶ/ር ኩሉ ግዜ ቅንዕና ዘለዎም መራሒ እዩም ::ግን ኣብ ትሕቲኦም ዘለው ሰባት እንታይ ይሕመዩ ?

ሓንቲ ደስ በሃሊት ሓምለዋይ ሕብሪ ዘለዋ ተክሊ ቡዙሕ ጨንፈር አውፂአ አብ ሓምለዋይ ድሕረ ገፅ ትርከብ፡፡ እዛ ተክሊ ሹማ እንታይ ተባሂላ ትፍለጥ?

ብጣዕሚ መንፈሳውን ባህላውን በዓል እዩ! ኣብ ሳዕሪ ዝበዝሖ ሜዳ ንሃይማኖታዊ ወይ ባህላዊ ስነ-ስርዓት ተኣኪቡ ነበረ። መብዛሕትኦም ተሳተፍቲ ጻዕዳ ባህላዊ ክዳን ተኸዲኖም፡ ሃይማኖታዊ ከበሮ ይሃርሙ ኣለዉ። ብየማን ድማ ቀይሕ መስቀል/ክዳን ዝለበሱ ኣቦታት ቤተክርስትያን ዝመስሉ ሰባት ኣለዉ።

ጥብሲ ስጋ ናይ ብዕራይን ጤል፣ በጊዕ ብእንጀራን ሚጥሚጣ፣ ድልክ፣ ጉዕን ዝቀረበ ኮይኑ ንደቂ ሰባት ንጥዕኖኦም ኣገደስቲ ካብ ዝባሃሉ ምግብታት ሓደ ምኳኑ ትፈልጡ ዶ ?

ዜና ኣውትር፡-ካብ ናይ ትግራይ መራኸብቲ ሓፋሽን ሚድያታትን ሓደ ሬድዮ ኤ.ፍ.ም እዩ፡፡ ኣብ ትግራይ ካብ ዝርከቡ ናይ ዜና መመሓላለፍቲ ሚድያታት ዜና በየናይ ትከታተል?

እዚ መንእሰይ ኣብ ባህላዊ ናይ ወርቂ ኣለሻ ስራሕ ይሰርሕ ኣሎ፡፡ እዚ ስራሕ ብማሽን ዝተሓገዘ ኣይኮነን፡፡ ስለዚ ብዙሕ ፃዕሪ ዝጠልብ ዶ ኣይመስልን?

ሰማያዊ ዩኒፎርም ቤት ትምህርቲ ዝተኸድኑ ተማሃሮ ኣብ መንደቕ ቤት ት/ቶም ክስእሉ ይረኣዩ። ናይ ሓባር ስራሕን ናይ ማሕበረሰብ ስምዒትን ዘርኢ እዩ። ትምህርቲ ናይ ፍልጠት ማኣዲ እዩ፡፡ ምሕዝነትን ዕርክነትን፡፡ ኣነ ኣብ ሃይስኩል እንትማሃር ከለኹ አንትዝከረኒ ብኽያት ይመፀኒ...

ዕል!ል!ል!ል!… ናይ ማርያም ድንግል ክብረ በዓል አከባብራ ደስስስስስ! ክብል፡፡ ብርክት ዝበሉ ብጫን ቀይሕን ሕብሪ ዘለዎም አናእሽተይ ባንዴራታት እውን ተዘርጊሖም ይርከቡ፡፡

ሓደ ዓብይን ሰያብ ሰብአይ ሰማያዊ ሕብሪ ሸሚዝን፣ ፀሊም ሱፍን ቀይሕን ዕንቋይን ከረባታ ገይሮም አብ ሰማያዊ ሕብሪ ድሕረ ገፅ ይርከቡ፡፡ እዞም ሰብአይ መን ተባሂሎም ይፍለጡ?

ካብ ድሙቕ ሕብሪ ዝተሰርሑ ቀይሕ ወይ ወርቃዊ ሕብሪ ዘለዎም መሳቕል ይራኣዩ። እዚ ድማ ጽባቐ ባህላውን ሃይማኖታውን ታሪክ ዘለዎ ብኢድ ዝተሰርሐን ስነ-ጥበባዊ ስርሓት ዝገልጽ እዩ።

ስፖርት ዝተፈላለዩ ዓይነት ስፖርት ፀወታታት አለው፡፡ ንአብነት ብርክት ዝበሉ ተፃወቲ ስፖርት ቆፃል፣ ብጫን ቀይሕን ማልያ ተከዲኖም ምሰ ፀሊም ክዳን ዝተከደኑ ሓለፍቲ ናይ ሓባር ፎቶ ተላዒሎም፡፡ እዚኦም ናይ አየናይ ስፖርት ፀወታ ተወዳደርቲ እዮም?

ኣብ ኢትዮጵያ ዝተፈላለዩ ጋንታታት ብስክሌት ዝሓዛ እንትህልዋ ካብኣቶም ድማ ሓንቲ ጋንታ ብስክሌት ወልዋሎ ዓድግራት እዩ። ንስኹም ኸ ኣብ እንታይ ዓይነት ፅዋታ ትፈልዩ ?

እዚ ዓብዪ ህንፃ ብናይ መፋለጢ ሻራታትን ፖስተራትን ዝተለጣጠፈ እዩ፡፡ ዝተፈላለዩ መፋለጢታት ብብዝሒ ኣብ ሓደ ቦታ እንትህልዉ ንዘንብብ ሰብ ኣየፅግሙን ዶ?

ምግቢ፡- ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ ምግቢ እዩ፡፡ ኣብዚ ናይ ቁርሲ ካብ ዝተፈላለዩ ሃነፅቲ ምግብታት ንኽብላዕ ዝተዳለወ ምግቢ እዩ፡፡ ንስኹም ከ ብኸምዚ ዓይነት ምብላዕ ዶ ንደለኹም?

ብዙሓት ሰባት ብቕድሚት ከፍ ኢሎም ኣለው ገለ ድማ ብድሕሪት ደው ኢሎም ዝኾነ መርሀ ግብሪ ይከታተሉ ኣለው፡፡ እዚኦም ኣብ ቤተ ክርስትያን ኣብ ስብከት ዶ ይህልው?

ኣርተፍሻል ፅፍሪ ካብ ፕላስቲክ ዝመስል ዝተሰረሓ እንትኮውን፣ ደቂ ኣንስትዮ ኣብ ፅፍረን ብመጣበቂ ኣጥቢቀን ኣዝማልቶ ሌኬን ንመፀበቅን ንመልክዕን ዝጥቀማሉ ምኳኑ ትፈልጡ ዶ?

ኣብ ውሽጢ ብጣዕሚ ዝገርም እቲ ካፌ ዝተመደበ ቦታ ኣሎ ንውሽጥን ንደገን ዝኸውን መቐመጢ ኣለዎ። ገለ ሰባት ኣብ ቅድሚት መስርዕ ኮፍ ክብሉ ከለዉ፡ ገለ ድማ ኣብ ድሕሪት መስርዕ ኮፍ ኢሎም ይርከቡ። እዚ ሹሃት ዝኸፍት ፅቡቕ ቦታውን እዩ፡፡

ኣርማ “ሓድሽ ወለዶ ዩኒቨርሲቲ ኮሌጅ” ኣብ ስእሊ ይርአ። እቲ ኣርማ ብዓንኬል ዝተኸበበ ኮይኑ፡ ኣብ ማእከሉ ክፉት መጽሓፍ፡ ኣብ ልዕሊኡ ድማ መብራህቲ ሓዊ ዘለዎ መብራህቲ ኣሎ። እዚ ናይ ዩኒቨርስቲ ኮሌጅ ኣብ ኢትዮጵያ ኣበይ ከም ዝርከብ ትፈልጡ ዶ?

ኣብ እምነት እስልምና ካብ ዝካየዱ ሃይማኖታዊ ከይድታት ሓደ ኣብ ቤተ እምነት ከይድኻ ፀሎት ምግባር እንትኾውን ንሱ ድማ ድዓ ተባሂሉ ከም ዝፅዋዕ ትፈልጡ ዶ?

ናይ ኢትዮጵያ ፌደራል ፖሊስ ብርክት ዝበሉ ሰራዊት ሓደ ዓይነት ሕብራዊ ክዳን ተከዲኖም አብ ፀሊም ወንበር ኮፍ ኢሎም አኬባ እናተከታተሉ ይርከቡ፡፡ እዚ አኬባ አበይ ቦታ እዩ?

ካብ ናይ ውፅኢት ኢደ ጥበባት ሓደ ዝኾነ ጥበብ ጥልፊ እዩ፡፡ እዛ ጥልፊ እዚኣ "ኣባይ" ትባሃል ኮይና ብዙሓት ደቂ ኣንስትዮ ትግራይ ከዓ ይሃርፍኣ፡፡ ንስኻትክን ከ እንታይ ዝባሃል ጥልፊ ትፈጥዋ?

ሙሉእ ዕጥቂ ዝገበረ ሓደ ናይ ፀጥታ ኣካል ወይ ከዓ ተጋደላይ ይረአ ኣሎ፡፡ ኣብ ማእገሩ ብሬን፣ ኣብ ዝባኑ ድማ ሳንጣ ናይ ኣቑሑት ተሸኪሙ ይረአ ኣሎ፡፡ ናይ ኣበይ ዓዲ ተጋዳላይ ይመስል?

እዛ ንሪኣ ዘለና ኮምፒዩተር ኣብ ጠረጴዛ ትቕመጥ ብምዃና ዴስክቶፕ እናተባህለት ትፅዋዕ፡፡ ግዝፈት እዛ ኮምፒዩተር ንቢሮ ግርማ ሞገስ ፈጢሩ ዝርአ እዩ፡፡

እዋይ! ክፅብቅ ዕንፀይቲ ወንበርን ናይ ማእከል ጣውላ አብ ሰራሚክ ባይታ ይርከቡ፡፡ አብቲ ከባቢ ከዓ ዝተፈላለዩ ሓምለዎት ተክልታትን እምባታትን ይርከቡዎም፡፡ ካብ ዕንፀይቲ ወንበራት ምስራሕ ትክእሉ ዶ?

እዛ ቦይንግ 878 ዝዓይነታ ነፋሪት ናይ ኢትዮጵያ መንገዲ ኣየር ንብረት እያ፡፡ እዛ ነፋሪት ናይ ኢትዮጵያ መንገዲ ኣየር ንብረት ምዃና ብምንታይ ትፍለጥ?

እዞም መሳቕል ካብ ብረት ዝተሰርሑ ናይ ክሳድ መሳቕል እዮም፡፡ እዞም መሳቕል ናይ ኢደ ጥበብ ውፅኢት እዮም፡፡ ነዚኦም ዝሰርሑ ሰብ ሞያ እንታይ ተባሂሎም ይፅውዑ?

ኣብ በሪኽ ቦታ ህድሞ ገዛውቲ ዘለዉዎ ናይ ገጠር መንደር ይርአ ኣሎ፡፡ እዚ መንደር ዝተፈላለዩ እፅዋታት ስለዘለዉዎ ደስ በሃሊ መልክዕ ፈጢሩ ኣሎ፡፡

ሓንቲ ፃዕዳ ሕብሪ ሃይላንድ ሰማያዊ ሕብሪ መክደን ዘለዋ ኮይና፤ አበ ቀይሕ ጣውላ ጥርሓ ተቀሚጣ ትርከብ፡፡ እሰይ! ናይዚ ቢሮ አቁሑ ደስ ክብሉ፡፡

ሴራቪ ዝባሃል ኣብ ፃዕዳ ጎማ ዝተቐመጠ ከምኡ ውን ኣብ ፃዕዳ ወረቐት ከፍ ኢሉ ኣሎ ናይ ኢድን እግርን ቅብኣት ሓንቲ ጓል ትቕባእ ኣላ፡፡ ግን እቲ ኢድ ገዚፍ እዩ ዝኒሀ ወዲ ግዲ እዩ?

እኒ ሽጉርቲ፣ ድንሽ፣ ጉዕ በርበረ፣ ኮሚደረን ካልኦትን በብንኡሽተይ ተመዲቦም ንመሸጣ ቀሪቦም ኣለዉ፡፡ ብኸምዚ መንገዲ ንመሸጣ ምቕራቦም ብዓዳጊ ቅቡልነት ኣለዎ ዶ?

እዚኣ ናይ ኤለክትሪክ ሳይክል እያ፡፡ ኣብዚ ሕዚ እዋን መንግስቲ ብዝሕቦ ዘሎ ኣንፈት ምኽንያት ናይ ኤለክትሪክ መጓዓዓዝቲ እናተበራኸታ እየን፡፡ ነዚ ኣንፈት ከም ደፋኢ ምኽንያት ክኾን ዝኽእል ታይ እዩ?

ኣብ ናይ ገጠር ኣጋፍሕ መሬት ብዙሓት እንስሳታት ሳዕሪ አንዳበልዓ ይራኣያ ኣለዋ፡፡ ሓደ ሓላዊ ውን ኣብ ማእኸለን ይረአ፡፡ ከፍቲ ምጉሳይ ዶ ትፈልጡ?

ክልተ ዓበይቲ ሰባት ማለት እውን ሰብኣይን ሰበይትን ምስ ክልተ ደቆም ኮይኖም ፃዕዳ ሕብሪ ዘለዎ ክዳን ተከዲኖም ኣለው። እቱይ ክዳን እንታይ ይብሃል?

ብዙሓት ወታደራዊ ክዳውነቲን ቆቢዕን ዝገበሩ መናእሰይ ብመስርዕ እናተንቀሳቀሱ ይርከቡ፡፡ ካብዞም ወታደራዊ ዕጥቂ ዝተዓጠቁ መናእሰይ ሓደ ፀሊም ጎልፎ ናይ ላዕሊ ባንዴራ ትግራይ ዝገበረ ይርከብ፡፡

አብ ሃገርና ዝተፈላለዩ ዓይነት አከዳድና ዘሎ ኮይኑ ካብአቶም ሓደ ከም እንዕዘቦ ዘለና ድማ አብ እውን አሽንዳ እንከደኖ አክዳድና እዩ። እዚ ተከዲናቶ ዝኒሃ ክዳን ፉሉይ ሹሙ እንታይ እናተባሀለ ይፍለጥ?

እዚ ከም ዓቢ ዓንኬል ቅርጺ ዘለዎን ብብዙሕ ቀለቤት ዝተኣሳሰረን ብወርቂ ዝተለበጠ መሳርሒ ሙዚቃ እዩ። እዚ መሳርሒ እዚ ንሓይሊ ድምጺ ዝውክል ኮይኑ ኣብ ዓለም ሙዚቃ ምልክት ተስፋ እዩ።

ብፍርያት ዝተመልአ ሱፐርማርኬት ንማሕበረሰብ ፍርያት ይርአ። እቶም ላዕለዎት ፍርያት ኣብ ምርኢት ዝቐርቡ ኮይኖም፡ ናይ ደቂ ኣንስትዮ ናይ ፅሬት ኣቑሑት እዩ፡፡ እዚ ፍርያት ኣብ ምንታይ ዓይነት ቦታ እዩ ዝርከብ ትብሉ?

ንኣርባዕተ ሕብሪ ቀስተ ደመና ኣቃፍታት ዝውክል ኮይኑ፡ በረኸት ዝመልአ እዩ። ኣብ ሰማይ ንዓይኒ ዘሐጉስ ዝተፈላለየ ሕብሪ ኣሎ፣ እዚ ድማ ንሓደ ፍሉይ ቀስተ ደመና ዝኾነ ነገር ይውክል። እዚ ድማ ንጽባቐ ናይቲ ትካልን ተወዳዳሪ ኣቕሓን ዝውክል እዩ።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

ናይ ቀደም ወለድና አብ እዋን መርዓ ዝሸለመኦ ካብ ዝነበራ ሐደ ዝብጦ ከብ ብሪ ዝሰራሕ ሐደ እዮ ።ከምዚ ዓይነት ዝብጦ ትፈፈልጥ ዶ?

እዚ አብ ሐደ ከተማ ዝርከብ ዘይተዛዘመ ህንፃ እንትኸውን ካብ ስሚንቶ፣ ተዲኖ፣ ሕፃን ጀሃያን ዝተሰርሐ ፉቅ እዩ። አበይ ቦታ ዝርከብ ህንፃ ይመስለኩም?

እዚ ናይ ቀይሕ ኢድ ኮይኖ ኣብ ዕዳዝኮነት ነገር ዝሓዘት ክትኮን ተላ እዚ ንስሳ እዚ ወየ ነብሳት መን እደተበሃለ ካፍቶም ዘሎው ነብሳት ብመልካዓ ስለ ትፍለ ምን እደተበሃለት ትፅዋዕ ትፍልጥዶ?

ኣብ ሓደ ቅርፂ እንቋቁሖ ዘለዎ ምስሊ ማእኸሉ ፃዕዳ ብወሰኑ ድማ ቆፃል ሕብሪ ዝሓዘ ሆላንድ ዳይሪይ ዝብል ፅሑፍ ተፃሒፋ ይርከብ፡፡ ኣብ ከባቢኹም ከምዚ ፅሑፍ ይርከብ ዶ?

ብጣዕሚ ጽብቕትን ባህላዊትን ናይ ኢትዮጵያ ቤት መግቢ እያ! ውሽጣዊ ክፍሊ ጽቡቕ ውዱብ ባህላዊ ቤት መግቢ ወይ ካፌ የርኢ። ናሕስን መንደቕን ብባምቡላ ወይ ባህላዊ ንብረት ዝተሰርሐ ኮይኑ፡ ውዑይን ምቹእን ሃዋህው ይፈጥር።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

እዚ ኣብ ሜዳ ስፖርት ዝካየድ ዘሎ ጸወታ ኩዕሶ እግሪ ዘርኢ እዩ። ቀይሕን ጻዕዳን ክዳን ዝለበሳ ጋንታትን ብጫ ክዳን ዝለበሳ ጋንታትን ንኹዕሶ ንምሓዝ ብትሪ ይወዳደሩ ኣለው። ዕጹው ሜዳ ይርአ። ውድድርን ተገዳስነትን፡ ተግባርን ፍሉይ ህዝባዊ ኣቓልቦን ዝረኣየሉ እዋን።

ኣብዚ ጸሊም ጫማ ኣዲዳስ ኣብ ጻዕዳ ድሕረ ባይታ ተሰሪዑ ኣሎ። ጽባቐ ናይቲ ጫማ ብሕብሩን ቅርጹን ይፍለጥ፤ ቀሊልን ዘመናውን እዩ። እዚ ኣዲዳስ ጫማ ክትገብር ከለካ ኣብ ኣካላትና እውን ከም ሓጎስን ዕረፍትን ይስመዓካ።

ኣብ ዘመንና ንቑንጅና ዝወሃቦ ቦታ ካብ ኩሉ ንላዕሊ እዩ፡፡ እዛ ጓል ኣንስተይቲ ገለ ቀሚማ ዕምበባ ዘምስል ትብል ኣላ፡፡ እዚ ሓቂ ዶ ይኾን?

ኣብዚ ብመልክዕ ዝተደርደሩ ብሽኩትታትን ዝተፈላለዩ ናይ ንፅህና ሳሙናታትን ሻምፖታትን ይርአዩ ኣለዉ፡፡ እዚ መልክዐኛ ኣቀማምጣ ንዓይ ከም ተመልካቲ ደስ እዩ ዝብለኒ፡፡

እዚ ዕንጨይቲ መደርደሪ ምስ ዝተዓጽፈ ናይ ወረቐት መንጸፍን ካብ ዘንጸባርቕ ንብረት ዝተሰርሐ ቀለቤት ኢድን ዘርኢ እዩ። ኣብ ታሕቲ “ቪቫ”ዝብል ጽሑፍ ዘለዎ ፍርያት ሶፍቲ ምስ ዝተሓትመ ኣርማ ኣሎ። እዚ ድማ ጽሬትን ድልውነትን ዘንጸባርቕ መዓልታዊ ዘርኢ እዩ።

ኣብዚ ዓብይ መስጊድን ይርአ። እቲ መስጊድ ቀጠልያ ሚናር ኣለዎ። ኣብ ቅድሚት ናይቲ ስእሊ፡ ሓደ ህጻን እናተንቀሳቐሰ ይርአ። ከምዚ ዝበለ መስጊድ ርኢኹምን በጺሕኩምን ትፈልጡ ዶ?

ፋሽን ክባሃል ከሎ ናይ ጨጉሪ ኣሰራርሓ ፋሽን፣ ናይ ጫማ ፋሽን፣ ናይ ክዳውንቲ ፋሽንን የካትት፡፡ ኣብዚ ንሪኦ ዘለና ዘመናዊ ዝገርም ናይ ጨጉሪ ምቀሳን ፅባቐን ይራኣየና፡፡

እዚ “ሓድሽ ህይወት ኣካዳሚ” ዝብል ጽሑፍ ዘለዎ መእተዊ ቤት ትምህርቲ ዘርኢ እዩ። እቲ ማዕጾ ሰማያዊ ኮይኑ ብተነጻጻሪ ቀይሕን ብጫን መንደቕ ዝተኸበበ እዩ። እዚ ቤት ትምህርቲ ንተማሃሮ ጽቡቕ ሃዋህው ድዩ ትብሉ?

ሕርሻን ግብርናን መብዛሕትኡ ሕብረተሰብ አብዚ ሕዚ ሰዓት ናይ ግብርና ሙሩፅ ዘርኢ እናተጠቀሙ መሬት የልምዑ አለው፡፡ ንአብነት ብጣዕሚ ዝለምዐ ሓምለዋይ ተክሊ ሓደ ሰብአይ አብ ማእከል እቲ ተክሊ ጠጠው ኢሉ ይርከብ፡፡ እዚ ዝለምዐ ተክሊ እንታይ ዓይነት እዩ?

ተፈጥሮን አከባቢን አብ ትግራይ ቡዙሓት ናይ ተፈጥሮ እምባታትን ሽንጥሮታትን ይርከቡ፡፡ ከም አብነት ክልተ ዓበይትን ነዋሕቲን እምባታትሓመኩሽቲ ሕብሪ ዘለዎም ከውሒታት ብእፅዋት ተከቢቦም አለው፡፡ እዞም እምባታት አበይ ከባቢ ይርከቡ?

መጋየፂ፡- ደቂ ኣንስትዮ ካብቲ ዘለዎን መልክዕ ንላዕሊ ፀቢቐንን ወቂበንን ክረአያ ዝተፈላለዩ መጋየፂታት ይገብራ፡፡ ካብኩሎም መጋየፅታት ናይ ኣንስትዮ እቲ ቀንዲ ዓይነታት ወርቅ እዮም፡፡ ካብ መጋፂታት ቀንዲ ትፈትዎኦ እንታይ እዩ?

መጋየፂ፡- ደቂ ኣንስትዮ ካብቲ ዘለዎን መልክዕ ንላዕሊ ፀቢቐንን ወቂበንን ክረአያ ዝተፈላለዩ መጋየፂታት ይገብራ፡፡ ካብኩሎም መጋየፅታት ናይ ኣንስትዮ እቲ ቀንዲ ዕንቁታት ፣ወርቅን ብሩን ዝኣመሰሉ እዮም፡፡ ካብ መጋፂታት ቀንዲ ትፈትዎኦ እንታይ እዩ?

እዚ ዝተፈላለየ ዓቐን ዘለዎም ሲም ካርድታት ስልኪ የርኢ። ካብ ታሕቲ ክሳብ ላዕሊ ድማ ኢሲም፡ ናኖ ሲም፡ ማይክሮ ሲም፡ ከምኡ’ውን ሚኒ ሲም ተባሂሎም ይጽውዑ። ታሪኽ ምዕባለ ብመልክዕን ቴክኖሎጅን ዘርኢ እዩ። ምዕባለ ቴክኖሎጂ ዘርኢ መሳጥን ዘደንቕን ተመክሮ እዩ።

ንግዲ ባንኪ ኢትዮጵያ ካብቶ ኣብ ትግራይ ዘለዉ ባንክታት ሓደ እዩ። ቡዝሑት ሰባት ድማ ኣብ ንግዲ ባንኪ ኢትዮጵያ ቅርሺ ይዓቁሩ ።ንስኩምከ ትዓቁሩ ዶ?

እዚ ናይ ደርሆ ዕዳጋ እዩ፡፡ ኣብ እዋን ኣውደ ዓመት እዚ ዕዳጋ ብሰብ ተጨናኒቑ እዩ ዝርአ፡፡ እዚ ዝኾነሉ ምኽንያት ዓቕሚ ሰብ ኣብ ደርሖ ዝተደረተ ብምዃኑ ዶ ይኸውን?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

አበ ትግራይ ካበ ዝርከቡ ባህላዊ መጋየፅታት መሰቀል ጎባጉብ ካልኦትን እንትኮኑ እዛ ጋል አንስተየቲ ወቂባን ፀቢቃን ንዕዘብ ።እዚ መጋየፂ ካብ ምንታይ ዝስራሕ ይመስለኩም?

ጫማ፡- ንደቂ ሰባት ካብ ጉድኣት ዝከላኸል እውን እኳ እንተኾነ በብዋኑን በቢጊዜኡን ብዝመፅእ ሓዱሽ ፋሽን ቅዲ ብዝተፈላለየ ሕብሪ፣ ቅርፂን ዲዛይንን ተመሪቱ ንመመላኽዒ ይጠቅም ፡፡ ንስኻትኩ ከ ናይ ጫማ ፋሽን ተኸልቲ ዲኹም?

ጻዕዳን ጸሊምን ብዝተሓዋወሰ መልክዕ ዝተሸለመ ካብ ውፅኢት ዕንጨይቲ ኮይኑ፡ ጽሩይን ዘመናውን ስምዒት ይህብ። ኣብ ቀረባ እዋን ዝተሃንጸ ይመስል፡ ኣብ ደገ ደው ኢሉ። ...ነዚኣ ትመስል ናይ ማእኸል/ናይ ሶፋ ጠረጰዛ ዘይትገዝኢ እዚ ገዚእኺ ትመፂ....

አብ ከተማ ዓዲ ግራት ዓጋመ ካብ ባህላዊ ምግቢ ጥሕሎ ካብ መሰተ ሜሰ አብ ወልዋሎ ዳሜራ ተሰርሑ አሎ ።? አብ ከባቢኩም እንታይ ዓይነት መሰተ አለኩ?

እዚ ብግቡእ ዝተዳለወ ናይ ቃለ መሕትት ቦታ፡ ኣብ ጠረጴዛ ዝተቐመጠ ማይክሮፎንን ኣብ ናይ ስራሕ ክዳውንቲ ጽቡቕ ጌሩ ዝተዳለወ ቅዲ። ሞያዊ ብቕዓትን ተኣማንነትን ዘርኢ ናይ መርበብ ሓበሬታ ቦታ ዘርኢ እዩ።

ኣብ ትግራይ ካብ ዝርከባ ሚዳታት ሓንቲ ዝኮነት ድምፂ ወያነ ሚድያ እንትከውን ካብ ምዕራብ ትግራይ ብጦርነት ምክንያት ዝተፈናቀሉ ሰባት ኣብ ሕማቅ መነባብሮ ከምዘለው ዜና ከም ዘማሓላለፈት ሪኢኩም ዶ?

እዚ፡ ናብ መሬት ትሑት ዝኾነን ኣብ ጥቓ መንደቕ እምኒ ዝበቁልን ዕምባባ ዝዓምብብ ተኽሊ ዘርኢ እዩ። ኣቝጽልቱ ዓበይትን ቀጠልያን እዮም። እቲ ተኽሊ ብተፈጥሮኡ ኣዝዩ ሰሓቢ እዩ። ተፈጥሮኣዊ ጽባቐ ዘርኢ ጽምው ዝበለን ፍሉይን ተፈጥሮኣዊ ቅርጺ እዩ።

ኣብዚ ወርቂ ኩትቻ፣ ጐባጉብን ዝብጦን ምስ መዕነቒኡ ይርአ ኣሎ፡፡ እዞም ወርቅታት ናይ ኢደ ጥበብ ውፅኢት እዮም፡፡ ኣብ ገለ ቦታ ነዞም ጥበባት ዝሰርሑ ቡዳ ከምዝበሃሉ ትፈልጡ ዶ?

ተጻዋታይ ኩዕሶ እግሪ ዝመስል ሰብኣይ ሽልማት ክቕበል ይረአ። እዚ ድማ እዚ መወዳእታ ናይቲ ኣብ ውሽጢ ዓዲ ዝካየድ ውድድር ኩዕሶ እግሪ ምዃኑ ዘመልክት እዩ። ከምዚ ዝበለ ውድድር ኩዕሶ እግሪ ተሳቲፍኩም ትፈልጡ ዶ?

ኣብ ትሕቲ ብርኪ ዘለዋ ኣእጋር ይረኣያ። ኣብ ሓንቲ እግሩ ንእሽቶ ምብስባስን ምፍሳስ ደምን ኣሎ። ሓደ ሰብ ዝሕክሞ ወይ ዝጽግኖ ዘሎ ይመስል። እዚ ሰብ ብሕክምናዊ ኩነታት ድዩ ዘሎ?

ኣርማ ኮሚሽን ጉምሩክ ፌደራላዊት ዲሞክራስያዊት ሪፓብሊክ ኢትዮጵያ። እተን ኣእዳው ንኣተኣኻኽባን ምዕቃብን ሃብቲ (እቶት) ክውክላ እንከለዋ፡ ፍላጻታት ድማ ምንቅስቓስ ገንዘብ ወይ ንግዲ ይውክላ። ናይ መንግስቲ ስልጣን፡ ሓላፍነትን ምቁጽጻር ቁጠባዊ ንጥፈታትን ዝብል ስምዒት ዘመሓላልፍ እዩ።

ካብ ሱፐርማኬት ዝርከቡ ዓይነት ምግብታት ሓደ ፓስታ እዩ፡፡ መብዛሕትኡ ጊዜ ብሓፂር እዋንን ጊዜን ተሰሪሑ ዝብላዕ ቀሊል ምግቢ እዩ፡፡ ፓስታ ካብ ምንታይ እዩ ዝስራሕ ትብሉ?

በቲ ሓደ ገፅ ለምለም ዝኮነ ቦታ ኣሎ። ኣብ ማእከል ድማ ሓንቲ ገዛ ኣላ። ብዙሓት ሰባት እውን ኣለው እቶም ሰባት እንታይ ይገብሩ ኣለው?

ፃዕዳ ሕብሪ ዘለዎ ክዳን ዝተከደኑ እተን ደቂ ኣንስትዮ ኣብ ኣፍ ልበን ብቀይሕ ሕብሪ ዘለዎ እድያትክልተ ኣወዳትን ኣርባዕተ ደቂ ኣንስትዮ ኣለው። እቱይ ዝተከደንዎ ክዳን ናይ መን ክልል ክዳን እዩ?

ሓደ ኮምፕላሴን ዝተኸደነ ሰብ ብናይ ኤለክትሪክ መቑረፂ ተጠቒሙ ዕንጨይቲ ይቖርፅ ኣሎ፡፡ ከምዚ ዝኣምሰለ መቑረፅ ኣብ ከባቢና ርኢኹም ዶ ትፈልጡ ዶ?

ጽቡቕ ኣሰራርሓ ዘለዎ ጸጉሪ ርእሲ ዝለበሰት ሰበይቲ ዘርኢ እዩ። ጸጉራ ኣብ ማእከል ብንእሽቶ ምፍልላይ ይምቀል፡ ድሕሪኡ ብኽልቲኡ ወገን ክቡብን ዝተነፍሐን ክፋል ጸጉሪ ይርአ። እዚ ዓይነት ኣሰራርሓ ጸጉሪ ርእሲ ትፈትውዎ ዶ?

አብ ሐደ ከተማ ምኒባስ ብለዓሊ ሰብ ፅዒና ትንቃሳቀስ ዘላ ኮይና አብቲ ከባቢ ዝትንቃሳቀስ ሰበይቲ፣ ገዛውትን ናይ መብረሃቲ ፓሎን አለው። አበይ ከተማ ይመስለኩም?

ኣብዚ ብዙሓት ሰባት ባህላዊ ክዳን ኢትዮጵያ ተኸዲኖም ኣብ በዓል ወይ ስነ-ስርዓት ክሳተፉ ይረኣዩ። ሓደ ሰብ ባንዴራ ኢትዮጵያ ኣብ ኢዱ ኣልዒሉ ደው ኢሉ ኣሎ። እዚ ክብርን መንፈስን ባህልና ዘርኢ ንጹርን እሙንን ምስሊ እዩ።

ኣብዚ ሸውዓተ ሰባት ኣብ መሬት ኮፍ ኢሎም ሕጉሳትን ኮይኖም ይረኣዩ። እቶም ሰባት ሕጉስን ኣዝዩ ዝተቐራረበን ይመስል። ኣብ ኣትክልትን ወይ ተፈጥሮኣዊ ቦታ እዮም ዘለዉ። እዛ ስድራ እንታይ ተክብር ኣላ ትብሉ?

ደቂ ተባዕትዮ ብኣብዛሓ ግዜ ንምግያፅን ምልክዕካ ንምሕላውን ኢሎም ካብ ዝገብርጎም ነብስካ ምክብካብን ፀጉርካ ምቅምቃምን እዩ ስራሕቲ ፀጉሪ ደቂ ተባዕትዮ እንዳመን እዩ?

እዚ ዝተፈላለዩ ናይ ደቂ ኣንስትዮ መጋየፅ እንትከውን ከም መስቀል ፣ናይ ኢድ ወይ ናይ ኣፃብዕቲ እንትከውን ክም ፃዕዳሕብሪ ከምኡ እውን ወርቃማ ነገር እንትከውን እቲ ናይ ክሳድ ዝርእ ወይ ናይ እዝኒ እንታይ እደተበሃለ ይፅዋዕ?

እዚ ዘመናዊ ናይ ቤት ጽሕፈት ቦታ ዘርኢ እዩ። ኣብ ማእከሉ መስኮት መከፋፈልቲ ዘለዎም ኣርባዕተ ዝተፈላለዩ መቐመጢ ጠረጴዛታት ኣለዉ፣ ነፍሲ ወከፍ ድማ ብኮምፒዩተራትን መጻሕፍትን ናውቲ ቤት ጽሕፈትን ዝተመልአ እዩ። እዚ ዓይነት ኣቀማምጣ ቤት ጽሕፈት ንዓኻ ዝምችእ ዶ ይመስለካ?

ናይ ብሪ ጎባጉብ ይበሃል ተቐሚጡዎ ዘሎ ቦታ ድማ ናይ ኢድ ስራሕ ዳንቴል ኮይኑ ሕብሩ ድማ ፃዕዳ፣ ቐይሕን ብጫን እዩ ።

ሙዚቃ ብባዕሉ ዘይኮነስ ብመሳርሒታት ብምጥቃም ወይ ብድምጺ ኣቢሉ ውሽጣዊ ስምዒታት ዝገለፅ ኮይኑ ብሙዚቃ እንትድንሱ ይራኣዩ ኣለው፡፡ ኣነ ካብ ኩሎም ኣሕዋተይ ሳዕሲዒት ዘይክእል እየ፡፡ ግን ብጣዕሚ እየ ዝሓርቕ...

ቀይሕ ክዳን ዝተከደኑ ዋርድያ ናይ ዩኒቨርሲቲ አበ እግሪ ዓባይ ተክሊ ኮይኖም ጠጠው ኢሎም እናሰርሑ ይርከቡ፡፡ እዞም ዋርድያ አብ ዩኒቨርሲቲ ከባቢ ድዮም ዝሕልወ ዘለው?

እዚ ኣብ ጎኒ ጽርግያ ከተማ ኣርባዕተ ወይ ሓሙሽተ ደርቢ ዘለዎ ህንፃ ይርአ። ኣብ መንደቕ እቲ ህንፃ “ኢትዮ ቴሌኮም”ዝብል መፋለጢ ፖስተር ኮይኑ፡ ኣብ ትሕቲኡ ምልክት ዝሓዘት ጓል ኣንስተይቲ ዘርኢ እዩ። ከምዚኦም ዝበሉ ዓበይቲ ናይ መፋለጢ ፖስተራት ኣድላዪ ይመስለኩም?

እዞም ኣብ ቴሌብዥን ትግራይን ቴለብዥን ድምፂ ወያነን ቀሪቦም መልእኽቲ ዝህቡ ዘለዉ ናይ ትግራይ ግዚያዊ መንግስቲ ፕረዚደንት ጀነራል ታደሰ ወረደ መልእኽቶም ንፁር ብዘይምዃኑ ኣብ ብዙሓት ድንግርግር ዝበለ ስምዒት እንትፈጥር ይርአ፡፡

ብዙሓት ዝሽየጡ ናይ ገዛ ኣቑሑት ይራኣዩ ኣለው፡፡ ከም ፌርኔሎ፣ ናይ ማይ ጎማ፣ ንእሽተያት መንከሽከሻትን መንፊትን ዝበሉ፡፡ ኣብ ገዛኹም እዞም ኣቑሑት እዚኦም ይርከቡ ዶ?

እዙይ ዝራኣይ ዘሎ ህንፀቱ ዘይተዛዘመ ዘለዎ ኣኽራናዊ ከባቢ እዩ። እዚ ትርኢት ዕብየትን ተስፋን ዝውክል እዩ። እቲ ህንጻ ኣብ ህንጸት ምህላዉ ሓድሽ ነገር ንምፍጣር ድሌት ከምዘሎን ኣብ መጻኢ ጽባቐን ረብሓን ናይቲ ቦታን ዝሕብር እዩ።

ስፖርት፣ ናይ ኣካላዊ ብቕዓት እንቅስቃሴ ክፍለ ጊዝያት ብምዕቃድ ናይ ዕለት ዕለት ስራሕቲ ውሽጢ ናይ ኣካል ብቕዓት እንቅስቃሴ ጠቓሚ አዩ፡፡ ካብኣቶም እቲ ቀንዲ ድማ ናይ ኩዕሶ ቴንስ እዩ፡፡ ምፅዋት ኩዕሶ ቴንስ ዶ ተድንቑ?

እዚ መናፈሻ እየ ደስ ዝብል ኣትክልቲ ኮይኑ ቅርፂ ሓወልቲ ዝመስል ብስምንቶ ዝተሰርሕ ድዛይን እንትርኢ ኣብ ከተማ ኣክሱም ኮይኑ እዚ መናፈሻ እዚ መን እዳተበሃለ ይፅዋዕ?

ተፈጥሮን ከባብን፡- ኣብ ከባቢና ዝርከቡ ዝተፈላለዩ መልክኣ-ምድራዊ ትሕዝቶ ዘለዎም ከም ኣኽራናት ወይ ጎቦታት፣ እፅዋት፣ ሽንጥሮታትን መንገዲታት ኩሎም ኣጠቓሊሉ ዝሓዘ እዩ፡፡ ካብ ከባቢኹም ዝርከቡ ተፈጥሮኣዊን ሰብ ስራሕን ፀጋታት ዶ ምጠቐስኩም?

ውሽጢ ገዛ ዝስርሑ ዓይነታት ስፖርት እቲ ሓደ ናይ እግሪ መንገዲ እዩ። እዚ ዓይነት ስፖርት ሰባት ካብ ፅርጊያ ወፂኦም ኣብ ስፖርት ቤታት ኣብ ዝርከቡ ማሽናት ብምሕጋዝ ይስርሑ። ሕጉሳት ድማ እዮም እቶም ተጠቀምቲ።

ባንዴራ ኢትዮጵያ ባንዴራ ኢትዮጵያ አርባዕተ ዓይነት ሕብሪ ዘለዋ ኮይኑ፤ በቢ ዘመኑ/ከከም ንግስነቶም/ ከዓ ይቀያየር ነይሩ፡፡ እዘን ባንዴራ ቆፃል፣ ቀይሕ፣ ብጫን ሰማያዊን ሕብሪ ኮይነን አብ ፃዕዳ ድሕረ ገፅ ይርከባ፡፡ አብናይ መንን መንን ዘመን ከም ዝነበራ ትፈልጥወን ዶ?